ኣብዚ ኮፍ ኢሎም ዘለዉ ሰባት ኣብ ክፉት ክፍሊ ቅርጻዊ ዘተ ይገብሩ ኣለዉ። ብድሕሪት ባንዴራ ኢትዮጵያ፣ ባንዴራ ሕብረት ኣፍሪቃ፣ ባንዴራ ጅቡቲ፣ ብስርዓት ተሰሪዐን ኣለዋ። ብሓፈሻ ዝተወደበ ኩነታት መንግስታዊ ዘተን ምሕደራን ዝገልጽ እዩ።

እዚ ብኮብልስቶን ዝተሰርሐ ጎደና ከተማ ዘርኢ ኮይኑ ኣብ ጎድኑ ድኳናትን ካፈታትን ኣለዎ። እቶም ገዛውቲ ብዝተፈላለየ ሕብሪ ዝተቐብኡ ኮይኖም ኣብ ልዕሊኦም ናይ ኣምሓርኛ ፅሑፍ ዝተሰነየ ቢልቦርድ ኣለዎም። መዓልታዊ ንጥፈታት ከተማ፡ፍሩይ ምሕዝነትን ዝስምዓካ ህያውን ደስ ዘብልን ቦታ እዩ።

እዚ ናይ ቴክኒክን ሞያን መሰልጠኒ ማእከል ግቢ እዩ፡፡ ናብዚ ግቢ መናእሰይ ይኣትዉ ኣለዉ፡፡ ኣብኡ ድማ ዝተኾመረ ኮብል ስቶን ይርአ ኣሎ፡፡ ናይ ኮብል ስቶን ምንፃፍ ስልጠና ዝወሃብ ኣብዚ እዩ፡፡ ደስ በሃሊ፡፡

ኣብ ጐደና ሰለስተ ትራፊካት ጠጠው ኢሎም ኣለዉ፡፡ ካብኣቶም ሓንቲ ዝኾነት ጓል ኣነስተይቲ ብናይ መከታተሊ ማሽን ትርኢ ኣሉ፡፡ ንትራፊክ ብኸምዚ ምክትታል እውን ይከኣል እዩ፡፡

ኣብዚ ኣብ ሰማያዊ ማዕጾ ዝተጻሕፈ ‘ሓድሽ ህይወት ኣካዳሚ’፡ ኮፍ ኢሉ ይረአ ኣሎ። እዚ ድማ ኣብ ከባቢኡ ዝርከቡ ተፈጥሮኣዊ ኣግራብን ዝተቐብኡ መናድቕን ነቲ ናይ ትምህርቲ ቦታ የዕብይዎ።

ኣብዚ ዝተጨናነቐ ቦታ ኣብ ዓረብያ ዝተደርደረ ኣራንሺ ንመሸጣ ቀሪቡ ኣሎ፡፡ ኣብ ዓረብያ ምዃኑ ብቐሊሉ ካብ ናብ ተንቀሳቒስካ ንምሻጥ ይሕግዝ እዩ፡፡

ኣዝዩ ዘመናውን ተስፋ ዝህብን ትርኢት እዩ! ብጥቓ ብዙሓት ሓደስቲን ነዋሕትን ጻዕዳ መብራህቲ ጎደናታት ተተኺሎም ኣለዉ፡ እዚ ድማ ነቲ ከባቢ ጽባቐን ድሕነትን ይውስኸሉ። እዚ ኹሉ እቲ ከባቢ እናማዕበለን ንነበርቲ ዝሓሸ መነባብሮ ይፈጥርን ከምዘሎ ዘርኢ እዩ!

ወታደራዊ ቆቢዕ ገይሩ፣ ኣብ ክሳዱ ሽርጥ ገይሩ ክራር ዝወቅዕ ሰብ እኒሀ፡፡ እዚ ካብ ወገን ሰራዊት ሰብ ዘለዎ ኩነታት ኣብ ምንታይ ምዃኑ ግን ኣይፍለጥን፡፡

ክልተ ደርቢ ህንጻ ኮይኑ፡ ታሕተዋይ ክፋሉ ጻዕዳ ኮይኑ፡ ባህላዊ ክዳን ዝለበሰት ሰበይቲ ድማ ናብቲ ህንጻ ትድይብ ወይ ናብቲ ጽርግያ ትወርድ። ተስፋን መዓልታዊ ህይወትን ይስምዓኒ። እቲ ከባቢን ምንቅስቓስ እታ ጓል ኣንስተይትን እውን ትግሃትን ምንቅስቓስን ዘመልክት እዩ።

ኣብ በሪኽ እምባ ኣህባይ ተኣኪበን ኣለዋ፡፡ እዚ ከባቢ ምስ ደመና ክራኸብ ዝበለ ብራኸ ዘለዎ እዩ ዝመስል፡፡ እዚ ቦታ ናይ ሰሜን ጐቦታት ፓርክ ኣካል እዩ ዝመስል፡፡

ሙዚቃ፦ ካብ መሳሪሒታት ሚዚቃ እቶም ባህላዊ ክዳን ተከዲኖም ካብ ሻንቦቆን ካብ ሓፂን ዝተሰረሐ እምብልታ ዝበሃል እንዳተፃወቲ እዮም ዘለው። እምልታ ኣነ ኣይፈቱን ምክንያቱ እዝየይ እዩ ዘፅምመኒ።

ኣብ ገምገም ሓደ ሃይቅ ታንዃታት ይርአያ አለዋ፡፡ እዘን ታንዃታት ክንብል ክብላ ዝመስላ መፍራሕቲ እየን፡፡ ኣነ ኣብ ከምዚአን ዝኣምሰላ ታንዃ ክድይብ ኣይምደፈርኩን፡፡

ህያውን ሃይማኖታውን ምትእኽኻብ ብዙሓት ሰባት ተኣኪቦም ይረኣዩ። ብሓፈሻ እዚ ናይ ሓጎስ፣ ጽምብልን መንፈሳውነትን ስምዒት ይህብ፤ ምናልባት ጽምብል ሰውራ ኣምላኽ ወይ ካልእ ሃይማኖታዊ በዓል ክኸውን ይኽእል። ባህልን ሃይማኖትን ዝኽበረሉ ህያው ህዝቢ ዘርኢ እዩ።

እዚ ንክዳን ገዛ ዝኸውን ሳዕሪ ደሪቑ ይዕፀድ ኣሎ፡፡ እዚ ሳዕሪ ብዘለዎ ደረጃ ኣኻፍት ብቐሊሉ ዝበልዕኦ ኣይኮን፡፡ ንኽዳን ገዛ ግን ይኸውን እዩ፡፡

መርዓውን መርዓትን ኣብ ልዕሊ ፃዕዳ ክዳኖም ካባ ደሪቦም ኣብ ርእሶም ኣክሊል ገይሮም ይርአዩ ኣለዉ፡፡ እዚ ንሪኦ ዘለና ኣብ ቤተ ክርስቲያን ውሽጢ ናይ ዝግበር ስርዓተ ተክሊል ኣካል እዩ፡፡

እዚ ሰማያዊ ሕብሪ ዘለዎ ባነር ኣብ ማእከል ካርታ ዓለምን ብዓበይቲ ፊደላት ብወርቂ ዓንኬል ዝተጻሕፈ ‘ኤኣይቢ’ ዝብል ቃልን ይርአ። እዚ እዚ ንሓቅነትን ዓለምለኻዊ ደረጃን ዝውክል እዩ።

እዚ ኮሌጅ ሳይንስ ጥዕና ኣርኣያ ካሕሱ በሪ ዘርኢ እዩ። ብረት ዝዓይነቱ ጽላት ኣብ ምዕራባዊ ቅድሚት ደው ኢሉ ከም ሳንቲም እዩ። ቀያሕ ሞተር ሳይክል ኣብ ደው ኢላ ኣላ። እቲ ህንጻን እቶም ፍሉያት ተኽልታትን ነቲ ኣብዚ ዝርከብ ወቕቲ ጸሓይ ይውክሉ።

እዚ ኣብ ሓድሽ ናይ ኣፓርታማ ምልክታ፡ ብቐይሕን ቀጠልያን ዝተሸፈነ ዝርዝራት ይበርህ። 50% ቅናስን ‘ሕጂ ደውሉ!’ ዝብል ብኣራንሺ ዝተጻሕፈ ኮይኑ፡ ቁጽሪ ተሌፎን ብየማን ስእሊ ናይ ሓደ ዓቢ ህንጻ ብጽባቐ ይረአ ኣሎ።

እዚ ሕብራዊን ውቁብን ኣከዳድና ቀሊልን ስነ-ጥበባውን እዩ። ቀዳማይ ደረጃ ሕብሪ ዘለዎ ቀጢን ክዳን ኣብ ልዕሊኡ ድማ ነዊሕ ግራጭ ጃኬት ተኸዲና ይርአ። ኣብ ኢዳ ዝተታሕዘ ዘመናዊ ሰዓትን ተስፋ ዘለዎ ኣቀራርባ ቅርጺን ዝገልጽ እዩ።

እዚ ገዛ እዙይ ናይ ስራሕ ገዛ እንትከውን ናይ ብስክሌት መሸጥን መፅገን እዩ። ሳይክል ግዜና ክትቁጥበልና ትኽእል ዓይነት ተሽካርካሪት ኮይና ብጣዕሚ ተፅልእ ግን ሓደ ሰብ ጥራሕ እያ ክትሕዝ ትክእል።

ሓደ ናይ ጊዮርጊስ ቢራ ጠርሙዝ ዝሓዘ መንእሰይ ይርአይ ኣሎ፡፡ ኣብኡ ድማ ነቲ ተፈታዊ ጊዮርግስ ብዘይምለስ ጠርሙዝ ዝብል ፅሑፍ እኒሀ፡፡ እዚ ግን እንታይ ንምባል ከምዝኾነ ኣይተረድአንን፡፡

ፋይላት ማህደር ኣብ መደርደሪ ይረኣዩ። “ኮሌጅ ምህንድስናን ቴክኖሎጅን” ዝብል ስያመ ተዋሂብዎ ኣሎ። እቶም ማህደር ኣብ ኣረጊት ኩነታት ዘለዉ ይመስሉ፡ እንተኾነ ግን ብጽፉፍ ተሰሪዖም ኣለዉ። ናይ ሞያዊ ብቕዓትን ትኹረትን ስምዒት ዘመሓላልፍ ትርኢት።

ካብ ጐማን ብረትን ዝተሰርሑ ናይ ገዛ ኣቑሑ ዝሽየጡሉ ሹቕ ይርአ ኣሎ፡፡ እዞም ኣቑሑ ኣብ ገዛ ክህልዉ ግድን ዘድልዩ መገልገልታት እዮም፡፡ ስለዚ ዓዳጊኦም ብዙሕ እዩ፡፡

እዚ ጻዕዳን ሮዛን ዝተቐብአ ንእሽቶ ዕንጨይቲ ካቢነ ወይ መደርደሪ ዘርኢ እዩ። እቲ ካቢነ ኣብ ላዕሊ ንኣሽቱ መደርደሪታት ኣብ ታሕቲ ድማ ክልተ ዓበይቲ ክፉታት መደርደሪታት ኣለዎ። እዚ ጽሩይን ጽቡቕን ሕብሪ ዘለዎ ደስ ዝብል ኣቅሻ እዩ።

መቐስ ዝኾነ ነገር ንምቑራፅ ንጥቀመሉ መሳራሕ እዩ፡፡ ንኣብነት ብመቐስ ጌርና ንጨጉሪ፣ ወረቐት፣ ጨርቅን ካልእን ብቐሊሉ ምቑራፅ ንኽእል ኢና፡፡ ኣጠቓቕምኡ ግን ጥንቃቐ የድልዮ፡፡

ካብቶም ንደቂ ሰባት ቀንዲን ኣድላይ ዝኮነ መሰረታዊ ግልጋሎት ትምህርቲ እንትኮን ኣብ ክፍሊ ሓደ ዓይነት ክዳን ተከዲኖም ንመምህሮም መልሲ ክህቡ ኢዶም ኣውፂኦም ኣለው።

እዚ ቀይሕ ሕብሪ ዝተለኽየት ብሪሞት እትቆጻጸር መኪና ከም ምልክት ፍጥነት ትረአ ኣላ። እቲ ተቖጻጻርን ባትሪን ብዝጥዕም መንገዲ ተተሓሒዙሉ ስለዘሎ፡ ዓለም መዘናግዒ ዘርኢ እዩ።

እታ ጤል ኣብ ዝለምለመ ሓምለዋይ ቦታ ኣብቲ ልዕሊ ሓምለዋይ ቦታ ድማ ኣብ ርእሲ እምኒ ተሰቂላ ካብ ጠጠው ኢላቶ ዘላ ቦታ ንኣንፈት ምብራቅ እትርኢ ኮይና እታ ጤል ኣብ ዝተመቸወ ሂወት ከምዘላ የመላክት፡፡

እዛ ናይ እንስሳ ብቅሊ ኮይና ባህላዊ መጓዓዝያ እንትከውን ጋሪ እደተበሃለት ትፅዋዕ እንትትከውን እዛ ዘመናዊት ጋሪ ኣርበዕተ እግራ ጎማ ዘለዋ ኮይኑኣብ ልዕሊኣ ደማ ካሳ ኮምደረ ዝሓዘ ብቅድምታ ድማ ሓደ ሰበኣይ ፃዕዳ ኣብ ርእሶም ጠምጥሞም ይጓዓዙ ኣለው።

እዚ ንእሽቶ ድኳን ሞባይልን ኣክሰሰሪታትን ዘርኢ እዩ። ኣብቲ ድኳን ሞባይላትን ኣክሰሰሪታትን ዘርእዩ ባነራት ምስ ስምን ቁጽሪ ተሌፎንን ናይቲ ድኳን ተሰቒሎም ኣለዉ። ሓደ ሰብ ክሓልፍ ይረአ፡ኣብቅድሚ ድኳን ድማ ካብ ዕንጨይቲ ዝተሰርሐ መንበር ኣሎ። እቲ ሃዋህው ናይ መዓልታዊ ህይወት እዩ።

ካብ ፍራምረ ሓደ ዝኮነ ኣናናስ ብማሽን ተከርቲፉ ምስ ማዩ ኣብ ታኒካ ዝተዓሸገ ኮይኑ ንደቂ ሰባት ንጥዕና ኣገዳሲ እዩ። አናናስ ህፃውንቲ ክበልዕዎ ከለው ብጣዕሚ እዮም ዝሕጎሱ።

ሰባት ኣብ መደበር ቀሊል ባቡር ኣዲስ ኣበባ ባቡር ክድይቡ ይጽበዩ። ናይ ተስፋን ምዕባለን ስምዒት ኣሎ። ዘመናዊ መጓዓዝያን ኒሕ ህዝብን ዝሓሸ መጻኢን ዝያዳ ምቹእ ናይ ከተማ ህይወትን ድሌት ከምዘለካ ዘመልክት እዩ። መዓልታዊ መገሻ ነበርቲ ከተማ ንምቅላል ከምዝሕግዝ ይእመን።

ባህላውን ዘኹርዕን ሎጎ ናይ ኣያተ ኣክስዮን ኩባንያ እዩ! እቲ ኣርማ ክቢ ኮይኑ፡ ጽሑፍ'ውን ስለዘለዎ፡ ዓቢይን መሳጥን ታሪኽ ዘርኢ እዩ። እዚ ሎጎ እዚ ባህሊ ኢትዮጵያን ናይ ነዊሕ ግዜ ዕብየትን ብጽቡቕ ጌይሩ ዘንጸባርቕ እዩ።

ናይ ፍዮሪ ቅርፂ ዘለዎ ናይ ሻሂ ቡን መቐመጢ ንኡሽተይ ናይ ጣውላ ጠረጴዛ ትርአ ኣላ፡፡ እዛ ንብረት ቦታ ዘይትሕዝ ብምዃና ተመራፂት እያ፡፡

ካብ ዓይነታት ዕሽጋት ምግብታት ኣብ ስፖርማርኬት ብስርዓት ደደርዲሮም ኣለው። ኣብ ከምዙይ ዝበለ ገዛ ኮይንካ ምስራሕ ደስ ይብለኒ። ማለተይ ኣብ ናይ ባዕልካ እንተኮይኑ ኣብ ዝመቸወካ ትከፍቶን ትዓፅዎን።

ብዙሓት መንበሪ ህንጻታት ኣብ ጽዑቕ ከባቢ ይረኣዩ። ገሊኡ ተዛዚሙ (ከምቲ ኣብ የማን ዘሎ ዘመናዊ ገዛ)፡ ገሊኡ ድማ ገና ኣብ ህንጸት (ኣብ ማእከል ዘሎ ናይ ኮንክሪት ኣዕጽምቲ)። ቅልጡፍ ዕብየትን ንጡፍ ምዕባለን እታ ከተማ ዘንጸባርቕ እዩ።

ካብ ዓይነታት ትኩስ መስተታት ድማ ኣብዚ እንሪኦ ዘለና ቡን ካብ ቡን ዝርከብ ኮይኑ ብጣዕሚ መናቃቅን ተፈታውን እዩ። ኩሉግዜ ቡና ምስታይ ብጣዕሚ! ብጣዕሚ! እየ ዝፈቱ።

ብጭቃ፣ ብእምኒን ሳዕሪን ዝተሰርሑ ገዛውቲ አብ መንድቆም መሳርሕ ዝበሃል ንመሕረሲ ዝጠቅም ኦምን ፃዕዳን ቀይሕን ሕብሪ ዘለዋ ድሙ እውን አላ፡፡ አብቲአፍ ገዛ ሓደ ሰብ ፃዕዳ ነፀላ ተሸፊኑ ርእሱን ፍርቂ ገፁን እናተርአየ እክሊ ዝሓዘ ዓብይ ሰፍኢ ይርከብ፡፡

እዛ ኣብዚ ምስሊ ዘላ ኣብ ግድግዳ ትስቀል ፍላት ዝዓይነታ ቴለብዥን እያ፡፡ ሓደ ሰብ ድማ ይጥውቓ ኣሎ፡፡ ንከፍኣ ድዩስ ንክውልዓ ግን ኣይፍለጥን፡፡

እዚ ካብ ጥንቲ ዝነበረ ምትእኽኻብ፡ ጻዕዳ ክዳን ዝተሸፈኑን ሕብራዊ ኣከዳድና ዝተኸድኑን ሰባት ኣብ ሓደ ቦታ ይእከቡ ነበሩ። እዚ ንሓይሊ ባህልን ሕብረተሰብን ብንጹር ዝውክል እዩ፤ ሕመረት ታሪኽ ብሓደ ኣረኣእያ እዩ ዝረአ።

እቲ ፍሉጥ "ብርሃን ዓለም" ዝኾነ ኢየሱስ ክርስቶስ፡ ኣብ ኣፍደገ ደው ኢሉ ክኹሕኩሕ ዝገልጽ ኮይኑ፡ ንሰባት ናብ እምነትን ንጽህና ልብን ናይ ምጽዋዕ ዓሚቝ ስምዒት ሃይማኖት ክርስትና ዘንጸባርቕ እዩ። ንዅሎም ሰባት ናይ ዘለኣለም ህይወትን ዕርክነትን ጻውዒት ይገልጽ።

እዚ ባህላዊ ኣቑሑት ዝሸይጥ ድኳን ኣሎ። ብዙሓት ባህላዊ ገጠራዊ ቀለቤታትን ቅርጽታት ኣብ መንደቕ ተሰቒሎም ኣለዉ። ኣብ ቅድሚኡ ድማ ሰለስተ ዓበይቲ ዝተሸፈኑመሶብ ዝሓዙ ኣብ መሬት ደው ኢሎም ኣለዉ። ጽባቐ ባህሊ ብሕብርን ዲዛይንን ብንጹር ይግለጽ።

እዚ ውቁብ መድረኽ ንመርዑት ዝተዳለወ እዩ፡፡ ናይ መርዓውን መርዓትን መንበር ኣብ ማእኸል ናይ ዓዕሩኽ ድማ ብየማነ ፀጋም ይርአ ኣሎ፡፡ ደስ በሃሊ እዩ፡፡

ኣብዚ ኣብ ጽርግያ ዝተኣከቡ ተማሃሮ ኣብ ባነር ዝተጻሕፈ መልእኽቲ ሒዞም ይረኣዩ ኣለው። ሓደ መልክዕ ሰላምን ሓድነትን ኮይኑ፡ ምሳሌ መሰል ትምህርትን ከባብያዊ ምትእትታውን ዘርኢ እዩ።

እዚ ወርቂ ጌጣጌጥ ዘርኢ እዩ ፡ ክልተ ዓበይቲ ቀለቤታትን ረቂቕ ዲዛይን ዘለዎ ቀለቤትን፡ ኣብ ጸሊም መድረኽ ዝተቐመጠ። ኣብ ብርሃን ዝደምቕ ባህላዊ ጽባቐ ዘርኢ እዩ።

እቲ ህንጻ ንህይወትን ንግዳዊ ንጥፈታትን እታ ከተማ ዘንጸባርቕ እዩ። ዝተፈላለዩ ንግዳዊ ምልክታት ማእኸል ብዙሓት ኣገልግሎታት ምዃና ይሕብሩ። እዚ ትርኢት እዚ ንብዙሓት ሰባት ማእኸል ስራሕን መዓልታዊ ኣገልግሎትን ዝኾነት ኣዲስ ኣበባ ዘርኢ እዩ።

እዚ ባንዴራ ክልል ጋምቤላ እዩ። እታ ባንዴራ ጸሊም፡ ቀጠልያ፡ ጻዕዳን ቀይሕን ዝመስሉ ኣርባዕተ ኣግማድ መስመር ዘለዋ ኮይና፡ ኣብ ማእከላ ጸሊም ኮኾብ ኣለዎ። እዚ ደማ ኣውራጃዊ መንነትን ሓበንን ዝሀብ ስምዒት እዩ ።

እዚ ኣብ ሓደ ብቀጠልያ ቆጽሊ ዝተኸበበ ማዕጾ ኮፍ ኢሉ ኣሎ፣ ኣብ ልዕሊኡ ድማ ብጻዕዳ ብርጭቆ ዝተሰርሐ ቀይሕ መስቀል ኣሎ። ኣብ ልዕሊኡ ድማ ‘ባልቻ ሆስፒታል ሩስያ ቀይሕ መስቀል’ ዝብል ስም ተጻሒፉ ኣሎ። እዚ ምልክት ጥዕናን ሓገዝን፡ምልክት ተስፋን ሓገዝን'ዩ።

ጻዕዳ ስረ ተኸዲኖምን ኣብ መንኵቦም ብጫ ጨርቂ ዝተሸፈነን ኣርባዕተ ደቂ ተባዕትዮ፡ ባህላዊ ሙዚቃዊ ምርኢት ዘቕርቡ ይመስሉ። ኣብ ኢዶም ናይ ዕንጨይቲ መሳርሒ ጭራ ሒዞም ኣለዉ። ኩሎም ኣዝዮም ሕጉሳትን ኣብ ደርፊ ዝተዋፈሩን እዮም።

ቀጠልያ ቆጽልን ፍኹስ ዝበለ ሐምላይ/ሮዛ ዕምባባታትን ዘለዎ ዓቢ ቁጥቋጥ ይርአ። እቲ ተኽሊ ጽዑቕን ብዝሒ ዕምባባታት ዘለዎን ኮይኑ፡ ንመልክዕ ናይቲ ቦታ የዕብዮ። ኣብ ድሕሪት ካልኦት ዓበይቲ ኣግራብን ቁጥቋጥን ኣለዉ፡ እዚ ተፈጥሮኣዊ ወይ መናፈሻ ቦታ ምዃኑ የመልክት።

ወተሃደራዊ ክዳን ዝለበሰ ሰብኣይ ካሞፍላጅ ወተሃደራዊ ክዳን ተኸዲኑ ኣሎ። ኣብ ክዳውንቱ ጽሑፍ ይርአ። ሓደ ወተሃደራዊ ኣዛዚ ወይ በዓል ስልጣን መግለጺ ክህብ ዘርኢ ህያውን ዕቱብን ትርኢት እዩ።

እዚ ክልተ ዝተፈላለዩ ትርኢታት ዝገልጽ እዩ። ኣብ በዓቲ ዝመደበሩ ናይ ኢትዮጵያ ኦርቶዶክስ ተዋህዶ ቤተ ክርስቲያን ሥርዓት ተርኢ። ካህናትን ኣምለኽትን ጻዕዳ ባህላዊ ክዳን ተኸዲኖም ብብርሃን ሽምዓ ክጽልዩ ይረኣዩ። እቲ ትርኢት ብብርሃን ሽምዓ ዝበርህን መንፈሳዊ ስምዒት ዝፈጥርን እዩ።

ዙርያ ዝተኸደነት ጓል ኣነስተይቲ ትርአ ኣላ፡፡ ብወርቂ ነዲዳ ብዝበሃል ዓይነት ተሸላሊማ ኣላ፡፡ ናይቲ ዙርያ ሕድያት ፍሉይ እዩ፡፡ ደስ በሃሊ እዩ፡፡

ሓደ ኣብ ከባቢ ፍፃመ ዝርከብ ህንፃ ንርኢ ኣለና፡፡ እዚ ህንፃ ቀለም ተቐሊሙ ንዝድለ ስራሕ ክውዕል ተቓሪቡ ኣሎ፡፡ ደስ በሃሊ ገዛ፡፡

እዚ ገዳም ኣቡነ ኣረጋዊ ደብረዳሞ ገዳም ይበሃል፡፡ መግረሚ ገዳም እዩ፡፡ ናብኡ ምድያብ ይኹን ካብኡ ምውራድ ዝከኣል ሃብሊ ብዝበሃል ገመድ እናተንጠላጠልካ እዩ፡፡

በደሌ ዝበሃል ዓይነት ቤራ ይርአ ኣሎ፡፡ እዚ ካብቶም ናይ ሃገርና ቀዳሞት ቤራታት ዝጥቀስ እዩ፡፡ ጣዕሙ እዃ ኣይፈልጦን፡፡ ግን ብዙሕ ሰብ ይፈትዎ እዩ፡፡

ኣብ በረኻ ካብ ዝነብሩ እንስሳ ዘገዳም ሓደ ዝኾነ ህበይ እዩ፡፡ ኣብ ሳይንስ ት/ቲ ደቂ ሰባት ኣመፃፅኦኦም ካብ ህበይ ዝመፀ እዩ ኢሉ ይኣምን፡፡

ደስ በሃሊ ዓለባ ዓዲ ዝተኸደነት፣ ኣብ ግንባራ ፅሩራ ዝኣሰረት ቡና ትቐድሕ ኣላ፡፡ ሎሚ ሎሚ ንቡና ዝወሃቦ ዘሎ ኽብሪ ካብ ምስታይ ንላዕሊ እዩ፡፡

እቲ ትርኢት ጽባቐ ህይወት ከተማን ምትእስሳር ማሕበረሰብን ዘርኢ እዩ። እዚ ትርኢት እዚ ንክውንነት ህይወት ከም ስራሕ፡ ሓልዮትን ማሕበራዊ ምትእስሳርን ዘንጸባርቕ እዩ። ጻዕሪ ናይቲ ጫማ ዘብርህ ሰብን ምትእምማን ዓሚልን ንኽልቲኦም ወገናት ክብሪ ይፈጥር።

ሉ ስፔሻል ቁርጥና ክትፎ ባርና ሬስቶራንት ዝበሃል ትካል ይርአ ኣሎ፡፡ ናይዚ ትካል ደጋዊ ፅባቐ ፍሉይ እዩ፡፡ ውሽጡማ ብጣዕሚ ፍሉይ ፅባቐ ዘለዎ እዩ ዝኾን፡፡

ካብ ጣውላ ዝተሰርሐ ናይ ጥንቲ ዝኮነ ስራሕ ብጣውላ መስቀል ሃሪ ዝኣተዎ ናይ ማዕተብ ኣብ ሰማያዊ ጨርቂ ተቀሚጡ ኣሎ። በዝሑ ድማ ኣርባዕተ እዩ።

ኣዝዩ ብዙሕ ዕዮ ዝዓዪን ንቆርበት ዝምችውን ስብስብ ሎሽን ኣካላት እዩ፡፡ ኣብቲ መደርደሪ ዝተፈላለየ ቅርጽን ሕብርን ዘለዎም ብዙሓት ፕላስቲክ ጥርሙዝ ተሰሪዖም ኣለዉ። እዚ ኩሉ ንቆርበትካ ገለ ፍቕርን ሓልዮትን ክንክን ፅባቐን ድማ የርኢ፡፡

ዝተፈላለያ ዓይነታት ተሽከርከርቲ ኣለዋ ካብኣተን ሓንቲ ናይ እክሊ ዓፃዲት ኮይና ንጉልበትን ግዜን ደቂ ሰባት ትቁጡብ እያ። ሓረስቶት እዚኣ ዓፃዲት መኪና ብምምፅኣ ብጣዕሚ ሕጉሳት እዮም።

ገለ ክፋል ናይቲ ሰብ ጥራይ እዩ ዝረአ፤ ዓቢይ ጸሊም ኣፍሮ። ብጫ ርእሲ መሸፈኒ ። ክፋል ርእሲ ናይቲ ሰብ ጥራይ እዩ ዝረአ፤ እቲ ድሕረ ባይታ ድብዝዝ ኢሉ ይርከብ።

ኣብ ናይ ንግሆ ወይ ድሕሪ ቀትሪ እዋን፡ ኣብ ሓንቲ ከተማ ዕዳጋ ብጸሓይ ዝበርህ ጎደና ይረአ። ኣብ እግሪ እቲ ኣብ ቅድሚት ዘሎ ህንጻ፡ ንኣገልግሎት ዓማዊል ዝኸውን ሓያሎ ባዶ ጠረጴዛታትን መንበርን ተሰሪዑ ኣሎ።

ዓባይ ናይ ጽዕነት መኪና፡ ብጫ "IVECO" እትበሃል ናይ ጽዕነት መኪና፡ ብድሕሪኣ ዓባይ ጻዕዳ ፈሳሲ ናይ ጽዕነት ኮንተይነር ታንከር ተጎቲታ። ንከቢድ መጓዓዝያን ትራፊክ ጽርግያን ዝረኢ ትርኢት ኣለዎ።

ነፀላ ጫማን ሻራን ደቂ ኣንስትዮ ዝጥቀማሉ ብዝተፈላለዩ ዓይነታትን ሕብርን ዲዛይንን ንዕዳጋ ተዘሪጊሑ ዝቀረበ እንትከውን ዓዳጋይ ብዝደለዮ ዲዛይንን ሕብርን ድማ ይዕድግ።

እዚኦም ኣብ ወሰን ጽርግያ ዝተተኽሉ ነዊሕ ግዝያዊ ቴንዳታት ወይ መጽለሊታት እዮም። እቶም ቴንዳታት ብጻዕዳ ላስቲክ ዝተሰርሑ፣ ኣብ ቅድሚኦም ሓደ ዓብይ ገረብ ይርአ። እዚ ናይ ግዝያዊ መንበርን ወይ ናይ ጭንቀት ጊዜን የመላኽት።

ኣዝዩ ሰሓብን ውቁብን ናይ ወይኒ ምጥዓም ፍጻመ እዩ። ጻዕዳ፡ ቀይሕን ሮዛን ወይኒ ኣብ ዝተፈላለየ ቅርጺ ዘለዎም ብርጭቆታት ብብዝሒ ይቐርቡ። ንምዝንጋዕን ወይኒ ንምስታይን ምቹእን ምዕሩግን ሃዋህው ይህብ።

አሄ ገባያ የጨርቃመርቅ መሸጪ ሲሆን የተለያዩ ኣልባሳቶች እና መንፀፎች እየሚገኙበት ገበያ ነው። እዚ ገበያ በቅናሽ እና በዝቅተኛ ዋጋ ስለሚሸጡ ኣብዛኛው ሰው እዚ ገበያ እየሄደ ይገዛል።

ከምገለ ዓይነት ናይ ጓል ኣነስተይቲ ናይ ጨጉሪ ስራሕ ይርአ ኣሎ፡፡ እዚ ዓይነት ቁኖ ብነፃነት ክትሰርሕ ዘኽእል ኣይመስልን፡፡ ተጠንቀቐኒ ዝብል እዩ ዝመስል፡፡

ሓደ መንእሰይ ርእሱ ብላማ ይላፀ ኣሎ፡፡ መናእሰይ ብላማ እንትላፀዩ ምርኣይ ልሙድ ኣይኮነን፡፡ እዚ መንእሰይ ብላማ ምልፃዪ ኣብ ቅድሚ መናእሰይ መሕፈሪ እዩ፡፡

እዚ ኣብ ጽሩይ መዓልቲ፡ብሓጺንን እምንን ዝተሃንጸ ህንጻ ኣብ ጎደና ከተማ ይርአ። ኣብ ማእከል ድማ ነዊሕ መስጊድ ኣሎ፣ ኣብ ልዕሊኡ ቀጠልያ ሽፋን ኣሎ። እዚ ሑጻዊ ጽርግያን ብጫ ገዛን ኣብ ትሕቲ ሰማይ ዝለዓል ግምቢመስጊድን፡ኣብ መንጎ ባህላዊ ጽባቐ ዘሎ ምትእስሳር ዝገልጽእዩ።

ኣብ ክልል ትግራይ ብዙሓት ውሩያት ናይ ሙዚቃ ሰባት ኣለው፡፡ ካብኣቶም ድማ ሓደ ናይ ትግርኛ ደረፍቲን ሙዚቀኛ ን ዝኾነ ሚዛን ተስፋይ እዩ፡፡

ኣትሌት ቀነኒሳ በቀለ ናይ መበል 21 ክፍለ ዘመን ምሩፅ ኣፍሪካዊ ስፖርተኛ ተባሂሉ ዝብል ፅሑፍ ምስ ምስሉ ይርአ ኣሎ፡፡ እዚ ኣትሌት እዚ ክብሪ ይግብኦ እዩ፡፡

ፍሉይ ጥልፍን ሕድያትን ዘለዎ ዙርያ ተኸዲና ኣብ ሶፋ ዝተቐመጠን ጓል ኣነስተይቲ ኣላ፡፡ ኣታ ነዘን ኣሕዋትናስ ከምዚ ዝኣምሰለ ክዳን ብጣዕሚ እዩ እባ ዘጥዕመለን፡፡

እዚ ብባህላዊ ትርኢታት ጎደናታት ዝተመልአ ትርኢት ይርአ። ዘምቢል ኣብ ኢዳ ሒዛ ኣብ ፅርችግያ ትኸይድ ኣላ። ቀፂሉድማ ጻዕዳ ክዳን ዝተኸድኑ ሰባትን ጽዕነት ዝጸዓነት ኣድጊን ኣብ መንገዲ ይረኣዩ። ኣብ ከባቢኡ ዘሎ ሓምላይን ምልክታት ከተማን ባህላውን ዘመናውን ስነ-ጽባቐ ዝወሃሃድ ትርኢት ይፈጥር።

እዚ ምስሊ እዚ ባንዴራ ኢትዮጵያ ኣብ ታሪኽ ከመይ ከምዝተቐየረ ዘርኢ እዩ። እቲ ባንዴራ ካብ ግዜ ናብ ግዜ ናይ ኢትዮጵያ ታሪኽ ከመይ ከምዝማዕበለን ከምዝተቐየረን ዘርኢ ምስሊ እዩ

መንገዲ ኣየር ኢትዮጵያ ነፋሪት ኣብ መዓርፎ ነፈርቲ መንገዲ ኣየር ኢትዮጵያ ዘለዋ እያ። ብቐንዱ ረሳሕን ጭቃን ዘለዎ ኮይኑ፡ ገለ ከባቢታት ከይተረፈ ብማይ ዝተሸፈነ እዩ። ውሑዳት ሰባት ኣብታ ነፋሪት ክዘዋወሩ ይረኣዩ። ናይ ምግራምን ኣድናቖትን ሃዋህው የርኢ።

ኣብዚ ዝርአ ቦታ መዘናግዒ ሎጅ ኮይኑ፡እቶም ቀንዲ ህንጻታት ብእምኒ ሑጻ ዝተሃንጹ ኮይኖም፡ ነቲ ናይቲ ከባቢ ባህሊ ዘንጸባርቑ እዮም። ላዕሊ ናይቶም ህንጻታት ካብ እምኒ ዝተሰርሐ ኮይኑ፡ ንከባቢ ዝምችእ ስነ ህንጻ ዘንጸባርቕ እዩ። ንዝገሹ በጻሕቲ ከም መዕረፊ ኮይኑ የገልግል።

ኣብ ገጠር ክኸውን ዝኽእል ከባቢ ዝርከብ መረባ ኮይኑ፡ ሰባት ኣብ ጽላል ደው ኢሎም ኣለዉ። ብየማን ድማ ሓደ ዓቢ ዝሓረሰ ኣፍደገ ኣሎ። ኣብቲ መረባ ኣግራብን ብሓሰር ዝተሰርሐ ገዛን ይርአ። ምቕሉልነትን ገጠራዊ ህይወትን መዓልታዊ ንጥፈታትን ዘንጸባርቕ እዩ።

ጨቓዊት ይርአያ ኣለዋ፡፡ እዘን ጨቓዊት ቶሎ ዝባፅሓ ናይ ደገ ዓሌት እየን፡፡ ኣነ ግን ናይ ዓድና ዘርኢ ደርሆ በዚአን ተዋሒጠን ከይጠፍኣ ስግኣት ኣለኒ፡፡

እሰይ! ክልተ ቀያሕቲ ሽኮሪናታት መርዑ ፀሊምን ፃዕዳን ሕብሪ ዘለዎ ካባ ምስ ቆቢዑ ገይሮም እናተከለሉ ክልተ ጳጳሳት ከዓ እናባረክዎም አብ ፃዕዳ ሕብራዊ ድሕረ ገፅ ይርከቡ፡፡ እውይ ከጥዕመሎም!

ብኮንክሪትን ዕንጨይትን ጨናፍር ተጠቒምካ ኣብ ህንፀት ዝርከብ ዓብዪ ሓወልቲ ኣክሱም ዝመስል እምኒ ዓንዲን ቅስትን ይረአ። ካልኦት ህንጻታትን ኮንተይነራትን ብድሕሪት ይረኣዩ። እቲ ትርኢት ናይ ምዕባለን ስራሕን ለውጥን ስምዒት ዘንጸባርቕ እዩ።

ደስ በሃሊ ናይ ቃላይ ኣካል ይርአ ኣሎ፡፡ ኣብቲ ቃላይ ጀልባ ዝተሳፈሩ ሰባት ኣለዉ፡፡ ኣብቲ ደንደሱ ድማ ኣዕዋፍ ይርአያ ኣለዋ፡፡ ብጫፍ ድማ ኣግራብን ገዛውትን እኔዉ፡፡

እዚ ኣብ መሬት ብጽፉፍ መስመር ደው ኢሎም፡ ጻዕዳ ቲሸርትን ናይ ወተሃደራት ዩኒፎርምን ተኸዲኖም፡ ቀለቤት ተሸፊኖምን ኣጽዋር ዝሓዙን ገዳይም ተጋደልቲ፡ ከም ምልክት ስልጣን ኮይኖም ደው ኢሎም ይረኣዩ ኣለው። ጸኒሑ እቲ ከባቢ ብብርሃን ብንጹር ይርአ።

ኣብዚ ኣብ ዕዳጋ ዝተዳለወ እኩብ ፍረታት ዘርኢ እዩ። ኣብ ቅድሚት ብዙሓት ማንጎታት ብዝተፈላለየ ሕብሪ (ቀጠልያ፡ ቀይሕ፣ ብጫ) ተሰሪዖም ኣለዉ። ኣብ ድሕሪት ብዙሓት ኣናናስ ብቡናውን ብጫን ተሰሪዖም ኣለዉ። ብተፈጥሮኣዊ መንገዲ ብማንጎን ኣናናስን ዝተዓሸገ፡ ጥዕና ዘደንፍዕ ሕብርን መኣዛን እዩ።

በዓል ዘኽብር ብዙሕ ህዝቢ ኣብ ስቴድየም ይርአ ኣሎ፡፡ ህዝቢ ከምዚ ኢሉ ብሓደ ክእከብ እንተሎ ደስ ዝብል ናይ ሓድነት መንፈስ እዩ ዝፈጥር፡፡

ብጥንታዊ ጽሑፍ ሳባ ዝተቐርጸ ጽላት እምኒ የርኢ። እዞም ቅርስታት ኣብ ሰሜን ኢትዮጵያ ክልል ትግራይ ኣብ ጥቓ ቤተ መቕደስ የሓ ዝተረኸቡ እዮም። ኣብቲ ዘመን ዝነበረ ታሪኻዊ ፍጻመታት ዝምዝግብን እዩ። ንሓደ ጥንታዊ ስልጣነ ናይ ምግራምን ኣድናቖትን ስምዒት ይፈጥሩ።

ኣብ ድሕሪ ዝኾነ መንደር ክልተ ምልኩዓት ጐበታት ተጐሊቶም ይርአዩ ኣለዉ፡፡ ነቲ ኣብ ትሕቲኦም ዘሎ መንደር ድማ ግርማ ሞገስን መልክዕን ኮይኖሙ ይርአዩ ኣለዉ፡፡

ብተክልታት ዝማዕረገ ከባቢ ኣብቲ በሪ ዓብይ ታፔላ ኢትዮጽያ ኮርያ ዘማች ፓርክ መታሰብያ ዝብል ዘለዎ ኣብቲ ደገ ክልተ ኣዋልድ ደው ኢለን ኣለዋ።

ጋቦን ዝተኸደነት መምህር ንህፃናት መምሃሪ ሓገዝ ተጠቒማ ተምህሮም ኣላ፡፡ ህፃናት ብመምሃሪ ሓገዝ እንትመሃሩ ብቐሊሉ ይርድኦም፡፡ በዚ ዝርእይዎ ነገር እውን ሕጉሳት እውን ይኾኑ፡፡

መሳጢ ዝኾነ መብራህትን ዕምባባን ሒዞም ኣብ ቤተ መቕደስ ተኣኪቦም ዝነበሩ ብዙሓት ሰባት፡ መንፈሳዊ ሓጎስን ቅዱስ ስምዒትን እናተሓወሶ ከመስግኑ ይረኣዩ ኣለው።

ናይ ዓለማት ካርታ ብክቢ ቅርፂ ናይ ኮኮብ ምስሊ ብብጫ ሕብሪ ዘለዎ ኣብ ማእከል ናይ ኣፍሪካ ካርታ ትረኣ ኣላ። ኣብዚ ሕዚ ሕዋን ኣፍሪካዊት ምኳን የፅለኣኒ ኣሎ።

ኣብ ጎደናታት ዝካየድ ሰባት መብዛሕትኦም ባህላዊ ጻዕዳ ክዳን ዝኽደኑ እዮም። እቲ ዝስከምዎ ነዊሕ ዓንዲ ዕንጨይቲ ኣካል ናይ ሰላማዊ ሰልፊ ወይ ሃይማኖታዊ ጽምብል ዝመስሉ እዮም። ብፍላይ ህላወ ምልክት " ቢራ" ባህልን ማሕበራዊ መድረኽን ዘንጸባርቕ እዩ።

ኣብዚ ምስሊ እንርእዮ ዘለና ካብ ቅርስታትን ቱሪዝምን ዝኮነ እዩ። እዚ እንርእዮ ዘለና ኣብ ከተማ ኣክሱም ካብ ዝርከቡ ቅርስታት ሓደ ዝኮነ ዝወደቀ ሓወልቲ ኣክሱም እዩ።

ብኢድ ዝተቐርጸ ሰፍኢ (ብዝተፈላለየ ሕብሪ ዝተሰርሐ ክዳን) ተቐሪጹ ኣሎ። ዝተሰፍየ ቅርጺ ዘለዎ ኮይኑ ብጽቡቕ ቅርጺ ዝተሰለመ እዩ። ብኢድ ዝተቐርጸ ማናሻ ብሕብራዊ ቅርጽታት ዝተሸፈነ፡ ብባህላዊ ጽባቐኡ ጐሊሑ ይርአ።

ኣብዚ ንጹር ቅርጺ ዘለዎ እዝኒ ክልተ ዝተፈላለዩን ብጽቡቕ ዝተሰርሑን ብዝተሓላለኸ ዲዛይን ዝተሰርሑን መገየፅታት ተተሓሒዞም ኣለዉ። ኣብ እዝኒ ዝተሰቕለ ወርቅን ብሩርን መገየፅታት ብብርሃን ይንጸባረቕ፡ ከም ምልክት ጽባቐ ብንጹር መልክዕ ይረአ።

እዚ ኣብ ሰማያዊ ድሕረ ባይታ መልእኽቲ ጥዕና ኣእምሮ ይረአ ኣሎ። ኣብ ማእከል ቀጠልያ ምስሊ ሓንጎል፡ ኣብ ታሕቲ ድማ ማሕበራዊ ምልክት ቀለቤት ኣለው። እዚ ስእላዊ ውክልና ናይ ጥዕናን ማሕበራውን ምትእስሳር ንቕሓት መልእኽቲ ዝህብ እዩ።

እዚ ቀጠልያ ተኽሊ ኣብ ቅድሚ ብድሙቕ ብርሃን ጸሓይ ዝተሸፈነ መንደቕ ብዝተዘርግሐ ቅዲ ይረአ ኣሎ። ኣብ መሬት ብመስመር ዝተዘርግሐ ጻዕዳ ጨርቂ ብቐሊሉ ንሃዋህው ናይቲ ገዛ የርእዩ ኣሎ።

ሰባት ኣብ ግራት ክሰርሑ ይረኣዩ ኣለው፣ ነቲ ደረቕ ሓሰር ናብ ኣየር ብምድርባይ ነቲ እኽሊ ካብቲ ሓሰር ይፈልይዎ ኣለዉ። ጸሓያዊ መዓልቲ ስለ ዝኾነ ብዙሕ ኵምራ ሓሰር ኣሎ። ትግሃትን ባህላዊ ኣገባብ ስራሕን ሓረስቶት ዘርኢ ስእሊ እዩ።

ካብ እምንን ጭቃን ዝተሰርሐ ጥንታዊ ወይ ዘይተወድአ መንደቕ ዘር፣ መናድቕ ውህደት ረሳሕ ኣእማንን ቀይሕ ጭቃ ሕጡብን እዩ። እቲ ቦታ ኣብ ትሕቲ ኳዕቲ ወይ ኣብ ምዕቃብ ዝርከብ ታሪኻዊ ቦታ ዝብል ስምዒት ዝህብን ምስጢርን ጥንታዊ ታሪኽን ድማ የኹርዕ፡፡

እዚ ዘመናውን ጽቡቕ ጌሩ ዝተሰለመን ናይ ሆቴል ሳሎን ወይ ቤት መግቢ ዘርኢ እዩ። ዝተሰርዑ ጠረጴዛታትን መንበርን ኣለዉዎ፤ ልዑልን ውቁብን መጋረጃ ከቢብዎ ኣሎ። እዚ ቦታ እዚ ምቾትን ቅንጦትን ዝመልኦ ኮይኑ፡ንኽትዛነዩ ወይ ክትድረሩ ዝዕድም ርጉእን ዘመናውን ስምዒት የቕርብ።

ገለ ህፃውንቲ ኣብ ሕቑፊ ኣዲኦም ገለ ቆልዑ ከዓ ምስአን ተጣቢቖም ይርአዩ ኣለዉ፡፡ እዚ ክትርኢ እንተለኻ ናይ ኣዶ ፍቕሪ ክንደይ ዝኣክል ደስ ከምዝብል ትርዳእ፡፡

ዱሌት ባህላዊ ምግቢ ኢትዮጵያ እዩ፣ ብሓርጭን ቱፋሕን ቀመማትን ካብ ዝበሰለ ዝተመጠጠ ስጋ ዝስራሕ ኮይኑ፡ ምስ ጥቕላል እንጀራ ድማ ይቐርብ። ንዓይኒ ዘሐጉስ ባህላውን ህቡብን ምግቢ እዩ። ካብ ምብላዕ ንላዕሊ ክትጥምቶ ዝያዳ ሰሓቢ እዩ።

ሙሉእ ብሙሉእ ፀሊም ሕብሪ ዘለዎ ኮይና መብዛሕቲኡ ግዜ ድማ ኣብ ብዙሕ ቅርሺ ዘዘዋውሩ ትካላት ንገንዘብ ንምቁፃር ዝጥቀምሉ እዩ። ንኣብነት ባንኪ እዩ።

እዚ ኣብ ኣኽሱም ከተማ ኣብ ታሪካዊ ቦታታት ኩሎም ተዳልዩ ዝርከብ ናይቲ ታሪካዊ ቦታ ሓፂር ናይ ፅሑፍ መግለፂ ዝሰፈረሉ ተለጣፊ ነገር እዩ፡፡

ኣብ ርእሰ ከተማ ኢትዮጵያ ኣዲስ ኣበባ ዝንቀሳቐስ ቀሊል ባቡር ዘርኢ እዩ። እታ ባቡር ጻዕዳን ሰማያውን ቀለም ተለኺያ ስለዘላ፡ ሰባት ንኽድይቡ ኣብ መድረኽ ተሰሪዖም ይርከቡ። እታ ባቡር ጽቕጥቕጥ ትራፊክ ንምቅላልን ጠቃሚት እያ። ዘመናዊነትን ዕግርግር ከተማን ዝረኣየሉ ቦታ እዩ።

ኣብዚ ብጫ ዝተለበጠ ቴፕ መጣበቂ ኣብ ቀሊል ጠረጴዛ ብንጹር ይርአ። እዚ መሳርሒ እዚ ኣብ ስራሕን ኣብ ገዛን ብቐሊሉ ንኽትጥቀመሉ ዝተዳለወ እዩ።

እዚ ኣብ ቀጠልያ ሜዳ ቀይሕን ጻዕዳን ክዳን ዝተኸድነት ጋንታ ኩዕሶ እግሪ፡ ኣብ ማእከል ኣርማ ክለብ ብሕብሪ ኢትዮጵያ ዝደምቕ ሒዞም ይራኣይ ኣለው። ኣብ ክሳድ ዋንጫ ሽልማት ዝሓዘ ጽቡቕ ጌሩ ይረአ ኣሎ።

ደቂ ኣንስትዮ ቅጫ ይስንክታ ኣለዋ፡፡ እዚ ቅጫ ደስ ዝብል ሕብሪ ዘለዎ እዩ፡፡ ቂጫ ዒልቦ እዩ ዝመስል ዘሎ፡፡ ደስ በሃሊ እዩ፡፡

ዳብል ጋቢና ዝኾነት ኒሳን ዝዓይነታ መኪና ትርአ ኣላ፡፡ እዛ መኪና ንፅዕነት እውን ክተግልግል ትኽእል እያ፡፡ ብጣዕሚ ደስ በሃሊት መኪና እያ፡፡

ኣብቲ ቀይሕ መድረኽ ኣቀባብላ ተኻይዱ፡ ሓደ መንእሰይ ወዲ ተባዕታይ ወኪል፡ ቀሊልን ዘመናዊን ክዳን ተኸዲኑ፡ ብርግጽ ስብእናኡ የርኢ ኣሎ። ብዙሓት ተመራመርቲ ኣብ ጐድኒ ኮፍ ኢሎም ይዕዘቡ ኣለው፡ እቲ ኣየር ድማ ብፈጠራዊ ስቕታን ፍናንን መሊኡ ይረአ።

ኣብዚ ኣብ ጻዕዳ መደርደሪ ኮፍ ኢሉ ቀጠልያ ፕላስቲክ መጽረዪ የርኢ። እቲ መጽረዪ ካብ ነዊሕ መትሓዚ ዝተሰርሐ ኮይኑ ኣብ ማእከሉ ነዃል ዘለዎ ኮይኑ፡ማይ ወይ ምግቢ ንምፍታሕ ዝጥቀመሉ መሳርሒ ምዃኑ የመልክት። ብጸጋም ድማ ድስቲ ዕምባባ ኣብ ጣውላ ይርአ።

ሓደ ሰበይቲ ባህላዊ ክዳን ኢትዮጵያ ወይ "ክዳን ሓበሻ"ተኸዲና ኣላ። ኣብ ኣፍልባ ክዳን ድሙቕን ብዙሕ ሕብሪ ዘለዎን ጥልፊ (ቲቤብ) ኣለዎ። ሕብርታቱ ብጫ፡ ሰማያዊ፡ እዚ ጽቡቕ ኣከዳድና ነቲ ባህሊ ዘንጸባርቕ ኮይኑ፡ እቲ ስሚዒት ድማ ሕጉስን ጽቡቕን እዩ።

ኣብ ሓደ ናይ ህንጻ ወይ ምፍራስ ቦታ ዩኒፎርም ዝለበሱ ሰለስተ ደቂ ተባዕትዮ። እቶም ሰብኡት ኣብ ቅድሚ እቲ ህንጸት ዝካየደሉ ቦታ ደው ኢሎም፡ እቶም ሰብኡት ነቲ ዝካየድ ዘሎ ስራሕ ብተገዳስነት ይዕዘብዎ ኣለዉ።

ኣርማ፡- ኣርማ ናይ ሓደ ናይ ስራሕ ወይ ውን ናይ ዕላማ ምልክት ኮይኑ እዚ ኣብ ናይ ሕብረት ኣፍሪካ ባንዴራ ዝተለጠፈ ኣርማ እዩ፡፡

እዚ ባህላዊ ስነ-ስርዓት ምቅራብ ቡን ኣብ ምክያድ ይርከብ። ሓንቲ ጓል ኣንስተይቲ ባህላዊ ክዳን ኢትዮጵያ ተኸዲና ትርአ። ክዳውንታ ብቀጠልያን ብጫን ቀይሕን ጥልፊ ዝተሰለመ ኮይኑ፡ ኣብ ኣእዳዋ ድማ ወርቃዊ ኣምባር ይርአ። ኣቀባብላን ፍሩይ ደስ ዝብል ናይ ቡና ማኣዛ።

እዚ ሓደ ስፖርታዊ ጫማ ኣብቲ መስመር ኣብ ድሙቕ ብርሃን ተቐሚጡ ይርአ። እዚ ጸሊምን ቡናውን ሕብሪ ዝተዋሃሃደ ጫማ ኣብ ጻዕዳ መቀመጢ ብስኒት ኮፍ ኢሉ፡ ብዛዕባ ቀሊልን ዘመናውን ስነ-ጽባቐ ይዛረብ ኣሎ።

ኣብ ጭቃ ወይ ልስሉስ ሓመድ ዝተቐርጹ ደረጃታት እምኒ ኮይኖም፡ ኣብ ላዕሊ ናብ ብርሃን ዝህብ መውጽኢ ዝመርሑ እዮም። ክትበጽሖ ምስጢራውን መሳጥን ቦታ ይመስል!

እዚ ካብ ኣየር ዝተራእየ ዩኒቨርሲቲ ባህርዳር እዩ። እቲ ምስሊ ዝተፈላለዩ ኣካዳሚያዊ ህንጻታት፡ መንበሪ ኣባይትን ክፉት ሳዕርን ዘርኢ እዩ። እዚ ቀጽሪ ዩኒቨርሲቲ ኣብ ኢትዮጵያ ዝርከብ ኮይኑ፡ ብከተማን ጎቦታትን ዝተኸበበ እዩ። እቲ ከባቢ ብሓምላይ ዝተመልአ ኮይኑ ሰላማዊ ይመስል።

ካብ ሻሽማ ዝበሃል ዓይነት እምኒ ብኢደ ጥበበኛታት ወይ ድማ ኣክሱማውያን ዝተርሐ ናይ ሓወልቲ አክሱም ምስሊ፣ ናይ ናይ ጎይታና መድሓኒትና እየሱስክርስቶስ አምሳል ዘለዎ መስቀል ዝተሰርሐ ውፅኢት ጥበባውያን እዩ፡፡

እዋይ! ጉድ እዚ ናይ ምንታይ ስጋ እዩ ብጣዕሚ ደስ ዝብል ከይብሰልካ ዝብልዕ ስጋ እዩ። ጥረ ስጋ ምብላዕ ንዝተፈላለዩ ሕማማት ከቃልዑና ይክእሉ እዮም። ንኣብነት፦ ሓቢ እዩ።

እዚ ሓደ መላጥ ዘለዎ ሰብኣይ እዩ ዘርኢ። ሰማያዊ ሱፍን ሰማያዊ ክራቫታን ተኸዲኑ፡ ኢዱ የስተኻኽል ኣሎ። ኣብ ገጹ ዕቱብ መግለጺ ይንበብ። ኣገላልጻኡ ናይ ሞያን ህድኣትን ዘርኢ እዩ።

እዚ ሃገራዊ ባንዴራታት ኢትዮጵያን ሕቡራት መንግስታት ኣመሪካን (ኣሜሪካ) ኣብ ክልተ ዓንዲ ተሰቒለን ዘርኢ እዩ። እዚ መብዛሕትኡ ግዜ ኣብ መንጎ ክልቲአን ሃገራትዘሎ ምሕዝነት፣ ዲፕሎማስያዊ ዝምድና ንምግላጽ ይጥቀመሉ። ኣብ መንጎ ክልቲአንሃገራት ንነዊሕ እዋን ዝጸንሐ ምሕዝነትን ዝምድናን ዘንጸባርቕ ስእሊ እዩ።

ናይ ሱፐርማርኬት ኣቑሑት ኣብ መደርደሪታት ዝተቐመጡ ዝተፈላለዩ ካራሜላታትን ኩኪስን እዮም። እቶም ኣቑሑት ኣብ ሓደ ድኳን ኣብ መደርደሪታት ተሰሪዖም ኣብ ልዕሊ እቶም ዕሹጋት ምልክት ተገይሮም ይርኣዩ።

ኣብዚ ኣብ ትሕቲ ስካይላይት ደው ዝበለ ዓምዲ ህንጻ ኣሎ። ብዕንጨይቲ መደርደሪ ዝተደገፈን ብስካፎልዲንግ ዝተሸፈነን እዩ። እዚ ንቅርጺ ልምዓትን ዘመናዊ ህንጸትን ብንጹር ዝውክል እዩ።"

ካብ ዓይነታት መጉዓዝያ ናይ ማይ መጉዓዝያ ጀልባ ዝበሃላ ኮይነን ካብ ዕንፀይቲ ዝተሰርሓ እዩን። ኣን ኣብ ማይ ምጉዓዝ ኣዝዩ እዩ ዘፍረሐኒ።

ፅሕፈት መሳርሒ፦ ዝተፈላለየ ሕብሪ ዘለዎም ማንቲጋት፣ ሰባኣይን ሰበይትን ዝበሃሊ ስፒላት፣ ንእሽተይ ስቴፕሌርን፣ ወዘተ... ኣለው። ስፒል ኣእዳወይ ከይወገኣኒ ብጣዕሚ እየ ዝፈርሕ ።

ኣሸንዳ ናይ ደቂ ኣንስትዮ ተፈታዊት መዓልቲ ሓንቲ ኮይና ደቂ ኣንስትዮ ደሚቀን ወቂበን ዝውዕላሉ መጋየፂ ገይረን ኣለዋ ከም ክዳን ጀዲድ፣ መቀነት ጋመ ቁኖ ገይረን ኣለዋ።

እዚ ብብዝሒ ቀመማት ኣብ መደባርያታት በረኸት ክእከብ ይረአ። ጻዕዳ በርበረ ወይ ቀመማት ከም ስንቂ ተደራሪቡ ኣብ መዳበርያ ይረአ። እቲ ከባቢ መሓውር ዕዳጋ እዩ፤ ካልኦት ኣብ ቀረባ ዝርከቡ መደበርያታት ምግቢ ዝሓዙ እዮም። እዚ ናይ ዕዳጋ ህይወት ብቐሊሉ ይርአ።

ወዲ ወረደ መደረ ይህብ ኣሎ። ሰያብ ጸጉሩ፡ ጸሊም ጃኬትን ጻዕዳ ስረ ተኸዲኑ ኣሎ። ክልቲኡ ኣእዳዉ ንላዕሊ ሒዙ፡ ብርዒ ኣብ ኢዱ ሒዙ፡ መደረኡ ብስምዒት የቕርብ ኣሎ። ሓደ ሰብኣይ ሓሳባቱ ብቆራጽነትን ብስምዒትን ዝገልጽ ዘሎ ምዃኑ የርኢ።

ብዘመናዊ ኣሰራርሓ ዝተሰርሐ ቤተ ክርስትያ እንትኸውን ኣብ ገፅሪ ቤተ ክርስትያን ዝርከቡ ዓበይቲ ተክልታት ብቆፅሊ ዘይማዕረጉን ዝተጨራገፉን እዮም፡፡ ክልተ ኣንኣሽተይ ቆልዑት ካብቲ ቤተክርስትያን ንደገ ገፆም እንዳወፁ ይርከቡ፡፡

እዚ ወርቃዊ ሕብሪ ዘለዎ ቀለቤት ዝመስል መስተንክር ቅርጺ ልቢ ዘለዎ ሰንሰለት ዘርኢ እዩ። ክልተ ቅርጺ ልቢ ብሓባር ዝተኣሳሰሩ ኮይኖም፡ ጽቡቕ ሕብሪ ዘለዎምን ብቐሊሉ ጽቡቓትን እዮም። ሕብሪ ናይቲ ሰንሰለት ወርቂ ኮይኑ፡ ቀሊልን ውቁብን ምልክት ፍቕሪ እዩ።

ተፈጥሮን ኣከባቢን ፦ ክንብል እንተለና ኣብዚ ዘሎ ዓበይቲ ጎቦታት ሩባታትን ኣብ ማእከል ድማ ክቢ ቅርፂ ዘለዎ ብተኽልታት ከባበ ናይ ቤተ-ክርስትያን እውን ይኣ ኣሎ።

ኣብዚ ፈራር ይርአ ኣሎ፡፡ እዚ ፈራር ዝበሃል ንኡሽተይ ፋስ እዩ፡፡ ናይ በረኻ ሰባት ንገዛ ባዕሎምን ጥሪቶምን ካብ ኣራዊት ንምክልኻል እዚ እዮም ዝጥቀሙ፡፡

ክልተ ብጫ፣ ፃዕዳን ዕንቋን ሕብሪ ዘለወን ናይ ነዳዲ ቦቲ መኪና አብ ጥቃ ገዛውቲ ፀሊም እስፓልት ጠጠው ኢለን ይርከባ፡፡ እዚአን ከዓ በዓል 10 ጎማ እየን፡፡

እዚ ግሉጽ ፕላስቲክ ቱቦ ኣብ ዙርያ ግሉጽ መስመር ተጠቕሊሉ ከም ዓንኬል ተዘርጊሑ ይርከብ። እዚ ብሰማያዊ ቀለም ዝተመልአ ቱቦ፡ ኣብ ስራሕቲ ምትሕልላፍ ማይ ወይ ምክፍፋል ኣየር ይጥቀመሉ። ቀሊል ናይ ስራሕ መሳርሒ እዩ ዝውክል።

ሰባት ብናይ ኦሮሞ ባህሊ ማዕሪጎም፣ ገሊኦም ናይ ኢትዮጵያ ባንዲራ ሒዞም ይርአዩ ኣለዉ፡፡ እዚ ብፍቕሪ ዝኽበር ዘሎ በዓል ኢሬቻ እንተይኮነ ኣይተርፍን፡፡

ንውዑይን ምቾትን ሃዋህውን ናይ ገዛ መግቢ ዘንጸባርቕ እዩ። እቲ መግቢ ውዑይን ጥዑምን ኮይኑ ይስምዓኒ፣ እዚ ድማ ናይ ዕግበት ስምዒት ይፈጥር። ኣብ ጣውላ ኮፍ ኢሉ ዘሎ ድስቲ ዘርኢ እዩ። እቲ መኣዲ ብቐይሕን ጻዕዳን ጨርቂ ዝተሸፈነ እዩ።

እዚ ኣራንሺ ዝሕብሩ ፓነር ንሓደ ሕክምናዊ ክሊኒክ የፋልጥ ኣሎ። ንዓበይትን ህጻናትን ዝኸውን ፍሉይ ክሊኒክ ምዃኑ ዝገልጽ ኮይኑ፡ ምስልታት ስቴቶስኮፕን ማይክሮስኮፕን ብተደጋጋሚ ይቐርብ። እቲ ክሊኒክ 24 ሰዓታት ክፉት ምዃኑ የመልክት።

እዚ ቀጠልያ ትራክተር ምስ ቀጠልያ ኳዕቲ ዘርኢ ኣብ ግራት ክትሰርሕ የርኢ። እቲ ስሚዒት ናይ ተስፋን ምዕባለን ዝህብ ደስ ዝብል ምሰሊ እዩ።

እዚ ውሃ ልክ ብጫ ደረጃ ሕብሩ ኮይኑ ትኽ ዝበለ ነዊሕ ቅርጺ ናይ ህንፃ መሳርሒ እዩ፡፡ ንስራሕ ድሉው ዝኾነ ጽሩይን ሞያውን መሳርሒ ዘርኢ እዩ።

ሓድሽ ምቑራጽ/ምስትኽኻል ጸጉሪ ዘለዎ መንእሰይ። እቲ ሰብኣይ ገጹ ናብ የማን ብምቕያር፡ ጎናዊ ትርኢት የርኢ። ጸጉሩ ሓጺርን ብጽፉፍ ዝተቖርጸን ቅዲ ዘለዎን እዩ። ውጽኢት ዘመናዊ ምቑራጽ ጸጉርን ክንክን ጭሕምን ዘርኢ እዩ።

እቲ ምስሊ መእተዊ ናይቲ "ኤሰት ባርን ቤት ምግብን" ዝበሃል ህንጻ ቤት መግብን ባርን ዘርኢ እዩ። እቲ ህንጻ ብእምንን ቀይሕ ቡናዊን ዝተኸድነ እዩ። ኣብ ካልኣይ ደርቢ ብሓጺን ዝተሰርሐ ብራንዳ ይርአ። እዚ ቦታ ትውፊትን ዘመናዊነትን ዝተዋሃሃደሉ ምቁር ስምዒት ይህብ።

ኣብዚ ዝተፈላለዩ ደስ በሃልቲ ናይ ሸክላ ስራሕቲታት ናብ ዕዳጋ ቀሪቦም ይርአዩ ኣለዉ፡፡ ገለ ካብኣቶም እኒ ፃሕሊ፣ ምድጃን ጀበና ዝኣምሰሉ ይርከብዎም፡፡

ናይ ኢትዮጵያ ኦርቶዶክሳዊት ተዋህዶ ቤተክርስትያን "ርእሰ ኣድባራት ወ-ገዳማት ማርያም ጽዮን" ኣብ ሰሜን ኢትዮጵያ ኣብ ክልል ትግራይ ከተማ ኣክሱም ትርከብ። እታ ናይ ሙሴ ታቦት ኪዳን ዝርከበሉ ቅዱስ ቦታ እዩ። እቲ ሃዋህው ታሪኻውን መንፈሳውን ኣዝዩ ግርማ ዘለዎን።

ብዙሓት ሰባት ቀይሕን ጻዕዳን ክዳን ተኸዲኖም ኣብቲ ስታድዩም ኮፍ ኢሎም ይረኣዩ። ገሊኦም ባንዴራታት የወዛውዙ ኣለዉ። እዚ ትርኢት ኣዝዩ ድሙቕን ሕጉስ መንፈስ ዘንጸባርቕን እዩ።

እዚ ህንፃ ብጣዕሚ ገዚፍ ህንፃ እዩ። እዚ ህንፃ ኣብኡ ክሰርሑ ዝክእሉ ቡዙሓት ሰራሕተኛታት ክሕዝ ዝክእልእዩ። እዚ ምስ ተወደአ ድማ ቡዙሕ ዓይነታት ስራሕ ከማልእ ዝክእል እዩ።

እዛ ባንዲራ ናይ ብሄራዊ ክልላዊ መንግስቲ ትግራይ ኦፊሻል ባንዴራ እያ፡፡ ኣነ ናይዛ ባንዴራ ኣመፃፅኣን ትርጉምን እንታይ ምዃኑ ክፈልጥ ይደሊ እየ፡፡

እዚ ዝረአ ዘሎ ጣንጡ ኣብ ቀጠልያ ሜዳ ኮፍ ኢሉ ኣሎ። ጽቡቕ ሕብሪ ዘለዎ ኣኽናፉን ብድሙቕ ብርሃን ዝበርህ ንድሕሪትን ጽባቐ ተፈጥሮ ጥራይ እዩ ዘርኢ።

ኣብዚ ኣብ ነዊሕ እምባ ደው ኢሉ ሰብ ይረአ ኣሎ። ሰፊሕ መልክዓ ምድሪ ይጥምት ኣሎ። ኣብ ቅድሚኡ ዘላ ቤተክርስትያን ከም መንፈሳዊ መሳልል ኣብ ጽባቐ ተፈጥሮ ዝተቐመጠት እያ። ኣኽራናትን ጎላጉልን ከም ሰማይ ሰፊሕ ፓኖራማ የቕርቡ ኣለው።

ኣብ ዓቢ ገጽ ኮፍ ኢሉ ዘሎ ዓቢ ዝተዓጽፈ ሶፈት ጥቕላል እዩ። ብረጒድ ንጣብ ንጹር ፕላስቲክ ዝተሸፈነ እዩ። እዚ ጥቕላል ሶፈት ብድሙቕ ፊደላት 'ቪቫ' ዝተጻሕፈ ኮይኑ፣ ኣብ ሰፊሕ ቦታ ኮፍ ኢሉ ይርከብ።

ዕዳጋ በጊዕን ኣጣልን ይረአ፣ ንጡፍ ውድድር ዝመልአ። ኣብ ማእከል ጽርግያ ብዙሓት እንስሳታት ተኣኪቦም ብዙሕ ምቅላስን ንጡፍ ምንቅስቓስን ይካየድ ኣሎ። ኣብ መንጎ ባህላዊ ወለዶ ዕዳጋን መዓልታዊ ህይወት ከተማን ዘሎ ንጽጽር ብኣዝዩ መሳጢ መንገዲ ይውክል።

መስርሕ ምፍራይ ጽማቝ ወይ ካልእ ፈሳሲ ኣብ ገዛ። ኣራንሺ ወይ ቀይሕ ፈሳሲ ናብ ቀጠልያ መጽረዪ ክፈስስ ይረአ፣ ኣብ ታሕቲ ናይቲ ኮላንደር ዝቕበል ኣቕሓ ይረአ። እቲ ጣዕሙ ተፈጥሮኣውን ፍሩይን ዝመስልን ንኽትፈልጦ ዘሀንጥውን እዩ።

ዓሚቕ ምስጢርን ታሪኽን ባህልን ኢትዮጵያ ዘንጸባርቕ እዩ። እታ መጽሓፍ ብድሕረ ባይታ ፖለቲካዊ ታሪኽ ኢትዮጵያ መንፈስ ቃልሲ፡ ኣገዳስነት ሰላም ዘንጸባርቕ እያ። እዛ መጽሓፍ ብዛዕባ ባህልን ታሪኽን ሕሉፍ ኢትዮጵያ ናይ ሓይሊ፣ ናይ ምፍላጥ ድሌት ድሌት የነቓቕሕ።

ፀገም ናይ ማይ ስለዘሎ ኣብ ሓንቲት ቡምባ ወይ ድማ ብኢድ ትሕቐን ማይ ንኽቐድሕ ጀሪካናቱ ሒዙ ብዙሕ ሰብ ተዓጊዱ ደው ኢሉ ይፅበይ ኣሎ ።

ኣብ ክፍሊ ዝሰኣኑ ብኸምዚ ዓ/ት ክማሃሩ ክትሪኢ እኳ ዘሕምም እንተኾነ፣ ብርክት ዝበሉ ዕሸላት ተማሃሮ፡ ህጻናት፡ እቲ መምህር ተኣኪቦም ይረኣዩ፡ እዚ ድማ ትምህርቲ ገጠር፡ ንህጻናት ዘለዎም ኒሕ ትምህርቲ፡ ከምኡ’ውን ደስ ዘብል ናይ ትምህርቲ ሃዋህው ዘንጸባርቕ እዩ።

እዚ ኣብ ሓደ ዓቢ ብሩር ሻሓነ ብጽፉፍ ተዳልዩ ባህላዊ መግቢ ይረአ ኣሎ። ዝተፈሓረ እኽልን ብባህሊ ኣብ ዓቢ ሸሓነ ቀሪቡ ኣሎ። ኣእዳው ብሓባር ናብቲ መግቢ ይበጽሑ ኣለዉ፣ ጽባቐ ባህላዊ ኣመጋግባ ርኡይ እዩ።

ኣብ ውሽጡ ፕላስቲክ ጥርሙዝን ካልኦት ነገራትን ዘለዎ ብረት ዝመስል በርሚል ዘለዎ ነገር እዩ። ብእግሩ ደው ኢሉ ኣብ ልዕሊኡ ድማ ቅርጺ ኮን ዝመስል መኽደኒ ኣለዎ። እዚ ዕግርግር ዝመልኦን ኣረጊትን ይመስል።

ናይ እንዳ መዐረያይ መኪና ዝተየፈላለያ መኪናታት ሓደ ወዲ እናዐረየን ፀላም ብፃዕዳ መኪና፣ ፀሣዕዳ መኪና ድሕሪታ ተከፊታ ሓንቲ መኪና ጎማኣ ዝነፈሰት ኣለዋ።

ኣስታት 12 ጥቕላል ናይ ዳክ ቴፕ ብኽልተ መስርዕ ተሰሪዖም ኣለዉ፣ ሕብርታቶም ድማ ኣዝዩ ጽቡቕ እዩ፣ ውዑይ ሮዛ፣ ሰማያዊ፣ ጸሊም ሰማያዊ/ሐምላይ፣ ቡናዊ፣ ጸሊምን ንጉሳዊ ሰማያውን። ጻዕዳ፡ ኣራንሺ፡ ቀጠልያ፡ ብጫ፡ ድሙቕ ቀጠልያን ቀይሕን እውን ኣለዉ።

እዚ ሓደ ሰብኣይ እዩ ዘርኢ ዘሎ ። እቲ ሰበኣይ ጸሊም ሸሚዝ ተኸዲኑ ኣእዳዉ ተዓጺፈን ኣለዋ። እቲ ሰብኣይ ብግምት ንየማን ይጥምት ሎ ይመስል።

የኢትዮጵያ ብሄራዊ ሙዚያም እንትከውን እዚ ሙዚያም እዚ ብጣዓሚ ደስ ዝብል ብኣትክልቲ ዝተከበበ እንትከውን ኣብ ውሽጢ ብዝሕ ታሪከካዊ ቁሳቁስ ከም ዘለዉ እዚ ካብ ውሽጢ ዓዲ ይኩን ካብ ደገ ንዝመፁ ገውይ ነት ዝጠቅም እዩ።

ናይ ቤተ ክርስትያን በብዓይነቱ መሳቕል ቀጢንን ተወላዲን ቅርጺ ወርቂ ከም ዕንቊ ይረአ፡ ከም ዕንቊ ይወድቕ። ብርሃኖም ብተወዳዳሪ ጽባቐ ተቐሪጹ፡ ብንጉሳውን ፍሩይን ስምዒት ይደምቕ።

መስቀል ካብ ዕንፀይቲ ብዝተፈላለዩ ዲዛይናትን ዓቀንን ዝስራሕ ኮይኑ ብኣመንቲ ኦርቶዶክስ ተዋህዶ ክርስትያን ኣብ ክሳዶም ብማዕተብ ዝእሰር እዩ። መስቀል ምእሳር ብኣመንቲ ብጣዕሚ እዩ ዝዝውተር።

ሓደ ሰብ ደብዛዝ ብርሃን ኣብ ዘለዎ ቤተ ክርስቲያን ነፀላ ተዓጢቑ ኣብ ዓምዲ ጠጠው ብምባል ኢዱ ዘርጊሑ ፀሎት ይገብር ኣሎ፡፡ ከምዚ ዓይነት ስርዓት ደስ በሃሊ እዩ፡፡

እኩብ ዝተፈላለዩ ናይ ቤት ጽሕፈትን ቤት ትምህርትን ጽሕፈት መሳርሒታት። ጎማታት ብጫ፣ ቀጠልያን ሮዛን ጎማታት ኣብ ላዕለዋይ ጸጋማይ ሸነኽ እዮም። ንቤት ጽሕፈት ዝኸውን ሕብራዊን ጠቓምን ናይ ጽሕፈት መሳርሒታት ዘርኢ እዩ።

እዚ ኣብ ህንፀት ዝርከብ ናይ ህንፀት ቦታ እዩ። መብዛሕትኡ ጥረ ኮንክሪትን ሓጺንን ምድሪቤት ይረአ። እቲ መሬት ሑጻን ሓመድ ዝበዝሖን ኮይኑ፡ ሓደ ሰራሕተኛ ኣብቲ ህንጸት ዝካየደሉ ቦታ ትሑዝ ኮይኑ ይረአ። ብድሕሪት ተወሳኺ ህንጻታትን ከበድቲ ደበናታትን ይርአ።

ስርዓትን ኣወዳድባን ናይቲ ናይ ስራሕ ቦታ ዘርኢ እዩ። ነፍሲ ወከፍ ኣቕሓ ኣብ ናቱ ቦታ ምህላዉ ናይ ብቕዓትን ምቾትን ስምዒት ይፈጥር። ክልተ ጻዕዳ ፍርቂ ግሉጽ ዝኾኑ ፕላስቲክ ዴስክቶፕ ኣዳለውቲ ኣብ ናይ ስራሕ ጣውላ ዝተቐመጡ ዘርኢ ይረአ።

እዚ ብጽሑፍ ኣምሓርኛ ዝተለጠፈ መእተዊ ዘለዎ ንእሽቶ ቤት ምግቢ የርኢ። ኣብቲ መእተዊ ብጫ መጋረጃ ተሰቒሉ ኣሎ፡ኣብ መንደቕ ድማ ኣርማ ኮካ ኮላን ምግብን ተቐቢኡ ኣሎ፣ እቲ መሬት ልሙድ መንገዲ እምኒ ኮይኑ፡ ቆርቆሩ ድማ ቀጠልያ ቀለም ተለኺዩ ኣሎ።

እዛ ማሽን ብሓይሊ ኤለክትሪክ ትሰርሕ መሰንከቲ ሕንባሻ ኮይና ብተወሳኺውን ክልተ ምድጃ ኣኔውዋ፡፡ እዛ ማሽን ኣብ ሓደ ዘመናዊ ገዛ ክትህሉ ዘለዋ ፅብቕቲ ንብረት እያ፡፡

እዚ ብጸሊምን ጻዕዳን ዝተሳእለ ታሪኻዊ ስእሊ ዘርኢ እዩ። ኣብቲ ታሪኻዊ ስእሊ ቁጽሪ 11 ማልያ ተኸዲኑ ቅልጽሙ ኣልዒሉ ደው ኢሉ ይረአ ኣሎ፡ ምልክት ስፖርታዊ ክብርን ዓወትን ዝኾነ ሰብኣይ ብንጹር ይርአ ኣሎ።

ስእሊ ዶክተር ብርሃኑ ነጋ የርኢ። ኢትዮጵያዊ ምሁርን ፖለቲከኛን ኮይኑ ኣብዚ ሕዚ እዋን ሚኒስትር ትምህርቲ ኮይኑ የገልግል ኣሎ። ህዱእን ሞያውን መልክዕ ዘርኢ እዩ።

ባህላዊ መስተ ኢትዮጵያ ስዋ/ቴላ እዩ። እቲ ቴላ ካብ ድስቲ ናብ ብርጭቆ ክፈስስ ይረአ፤ እቲ መስተ ጸሊም ቡናዊ ሕብሪ ዘለዎ ኮይኑ ኣብ ልዕሊኡ ድማ ፎም ኣለዎ። ኣፍ ዝመልኽን ባህላዊ መስተ እዩ፡፡

ብርክት ዝበሉ ናይ ከንፈር ቀለማትን ጨናታትን አብ ሮዛ ሕብሪ ድሕረ ገፅ ይርከቡ፡፡ እቶም ፓፕስቲካት ሮዛ፣ ቀይሕን ደም በጊዕን ሕብሪ ምሰ ፃዕዳ መክደኖም አለው፡፡ ጨናታት ሮዛ ሕብሪ አለዎም፡፡ አይ! ፓፕስቲክ ናብ ከንፈርካ ምግባር ብእግዚአብሄር ሓጥያት እዩ፡፡

ሓደ ዓይነት ደስ በሃሊ ክዳን ዝተኸደኑ ተመሃሮ ኣብ ከይዲ ምምሃር ምስትምሃር ኣለዉ፡፡ ክዳኖም ሓደ ዓይነት ምዃኑ ሕሊንኦም ናብ ፋሽን ውድድር ከይኸይድ ይከላኸለሎም እዩ፡፡

ኣብዚ ናይ ቤተ ክህነት ተመሃሮ መዝሙረ ዳዊት ዝመስል መፅሓፍ እናንበቡ ይርአዩ ኣለዉ፡፡ ክርስቲያን ህፃናት ናይ ብሓቂ ብኸምዚ ዓይነት እዮም ክዓብዩ ዝግብኦም፡፡

እዚ ኣብ ናይ ኢትዮጵያ ባንዲራ ማእኸል ዘሎ ነዋ ወንጌለ መንግሥት ዝብል ፅሑፍ ዘለዎ ኣርማ ናይ ኢትዮጵያ ኦርቶዶክስ ተዋህዶ ቤተ ክርስቲያን ኣርማ እዩ፡፡

ከም ገለ ዓይነት ፅባቐን ዲዛይንን ዘለዎ ልብሲ ዝተኸደነት ጓል ኣነስተይቲ ትርአ ኣላ፡፡ ከምዚ ዝኣምሰለ ናይ ክዳን ምፍላጥ ነገር ኣብ ቲክ ቶክ እናተበራኸተ ይመፅእ ኣሎ፡፡

ክልተ ሰባት ኣብ ሓደ ግራት ዝሰርሑ፣ እቲ ሜዳ ብነዊሕ መስርዕ ኮይኑ፡ ኣብ መንጎ መስርዕ ኣብ መሬት ተዘርጊሑ ጸሊም ፕላስቲክ ኣሎ። ህዝቢ ተንበርኪኹ ኣብ ሜዳ ይሰርሕ ኣሎ። እዚ ጻዕርን ሕርሻን ዘርኢ እዩ።

ሓንቲ ቀያሕ በቅሊ እትስሕባ ጋሪ በዓልቲ አርባዕተ ጎማ ኮይና ብብጫ ጎማ ዓይና ተጋሪዳ እቲ ጋሪአ ብብጫ ላስቲክ ተሸፊኑ ዝኮነ ሸክሚ ተሸኪማ ጠጠወ ኢላ ትርከብ፡፡

ኣብ ወሰን ጐደና ዝሽየጥ ፅቡቕ ቆስጣ ተር ኢሉ ኣሎ፡፡ ሰባት ብብዝሒ ናብ ዝመሓላለፍሉ ጎደና እንዳወሰድካ ሸቐጥ ምቕራብ ልሙድ እዩ፡፡ እዚ ናይዚ ተግባር ኣካል እዩ፡፡

እዚ ናይ ዝኾነ ትካል ግቢ እዩ፡፡ እዚ ግቢ ብዙሕ እፅዋት ዘለዎ ኣይኮነን፡፡ እፅዋት ብዘይምህላዉ ድማ ከም ግቡእ ክህልዎ ዝነበረ መልክዕ ስኢኑ ኣሎ፡፡

ብሓምላይ ዝተኸበበ ቐፅለዋይ ፣ ቅርጹ ክቡብን ኣኻውሕ ዝመስልን ኮይኑ ረሳሕ ወይ ጸሊም ማይ ዝሓዘ እዩ። ሰላምን ሕቡእ ጽባቐ ተፈጥሮን ዘንጸባርቕ፡ ሰላማዊ መልክዕ ኣለዎ።

እዚ እቶም ብጻዕዳ ዝተቐብኡ ጫማታት ብቐሊል ቅርጺ ዝተዘርግሑ ኮይኖም፡ ኣብ ድሕሪት ቀጠልያ ተኽሊ ነቲ ምስሊ ተፈጥሮኣዊ ጽባቐ ይውስኸሉ። እቲ መደርደሪ ጻዕዳ ሕብሪ ዘለዎ ኮይኑ ንጹር ቅርጺ ኣለዎ።

ኣብዚ ክልተ ደርቢ ዘለዎ ፍኹስ ዝበለ ሮዛ ዝሕብሩ ህንጻ ይረአ ኣሎ። ኣብ ክልቲኡ ደርቢ ሰፊሕ ብራንዳን ጸሊም ብረት ሓጹርን ኣሎ። ኣብ ቅድሚት ብሓጺን ዝተሰርሐ ኣፍደገን ኣሎ። እዚ ንናይ ከተማ መንበሪ ከባቢ ዘንጸባርቕ እዩ። እቲ ስምዒት ሰላምን ፍሉጥን እዩ።

ሓንቲ ጓል ኣነስተይቲ ዝኾነ ነገር ብሰፍኢ ጌራ ተፀፅይ ኣላ፡፡ እቲ ዘለቶ ገዛ ናይ ገጠር ዝመስል እዩ፡፡ ንሳ ግን ናይ ከተማ ኣውራ እያ ትመስል ዘላ፡፡

እዚ እቶም ሰማያዊ ዩኒፎርም ዝተኸድኑ፡ ኣብ መንኵቦም ቀለቤት ናይ ኢትዮጵያ ሕብሪ ዘለዎም ሓይልታት ፖሊስ ዘርኢ ምስሊ እዩ። ብስርዓት ደው ኢሎም ኣጽዋር ሒዞም ኣለው። ምልክት ክብርን ቅንዕናን ዝውክል እዩ።

ኣብ ንእሽቶ ብሓጺን ዝተሰርሐ ጣውላ ወይ ላድል ዘሎ ብጫን ጻዕዳን ሓርጭ፡ መጀመርታ መስርሕ ምዕጣን ክኸውን ይኽእል። እቲ ንብሩህ ገጽ ናይቲ ጣውላ ንትሕዝቶኡ ብንጹር ይሕብር። እዚ ትርኢት ንቐሊልን ርጉእን ዕዮ ገዛ ይዳሎ ከምዘሎ ይሕብር።

መዲሲንስ ሳን ፍሮንታየርስ ናይ ዝብሃል ብግብረ ሰናይነት ሽም ናይ ዝንቀሳቐስ ዘይመንግስታዊ ናይ ደገ ትካል ኣርማ ይርአ ኣሎ፡፡ እዚ ኣብ ሕክምናዊ ሓገዛት ዝሳተፍ እዩ፡፡ ብዝኾነ መልክዑ እዚ ንኣብ ፀገም ዘሎ ህዝቢ ተስፋ እዩ፡፡

ንስድራቤታዊ መገሻታት ወይ ንንግዳዊ መገሻታት ፍጽምቲ ዝኾነት ዘመናውን ቅዲ ዘለዋን መኪና። እቲ ጸሊም ሕብሪ ናይ ቅንጦትን ሓይልን ስምዒት ዝፈጥር ኮይኑ። ብሓፈሻ እዛ መኪና ጽባቐን ምቾትን ተኣማንነትን ዘወሃሃደት ትመስል።

እዚ አብ ኢትዮጵያ ካብ ዝርከቡ ላዕለዎት አመራራሓ ኮይኖም አብ ተወከልቲ ቤት ምክሪ ናይ ታዬ አጽቀ ሥላሴ ናይ ፕረዝደንትነት ሽሞት ናይ ስልጣን ርክክብ እናገበሩ ዘርኢ ምስሊ እዩ ።

ሓንቲ ሰበይቲ ርእሳ ትጣሰም ኣላ፡፡ ገለ ሰባት ኣብ ርእስኻ ጠስሚ ምግባር ከምዘንውር ገይሮም ዝሓስቡ ኣለዉ፡፡ ኣነ ግን ጥራሕ ኣይርሳሕ እምበር ደስ እዩ ዝብለኒ፡፡

ናሕሱ ብኦም ርብራብን ብጭቓን ዝተሰርሐ ብናይ ኦም ዓምድታት ዝተደገፈ ድብድብ ገዛ ይርአ ኣሎ፡፡ እዚ ዓይነት ገዛ ውፅኢት ጥንታዊ ጥበብ ወለድና እዩ፡፡

ኣዝዩ ዓብን ምግቢ በርገር ኣብ ዙርያኡ ፈረንሳዊ ፍራይ ተደራሪቡ። ኣብ ውሽጡ ደርሆ፡ በርበረን ዝተፈላለየ ሶስን ኣለዎ። ጥሜትን ሓጎስን ከም ዝስምዓካ ይገብር። ዓቐን ናይቲ በርገርን እቲ ስጋ ምቕላጥ ምርኣይን ዕግበትን ንምብላዕ ህንጡይነትን የመልክት።

እቲ ምስሊ ኣርማ ሕብረት ኣፍሪካ እዩ። ብጸጋም ድማ ብዓበይቲ ቀያሕቲ ፊደላት "ሕብረት ኣፍሪቃ" ዝብል ቃል ኣሎ። ብየማን ብወርቂ ዝተሰርሐ ካርታ ኣፍሪካ፣ ዓንኬል ተሳትፎ ዘለዎ። እዚ ኣፍሪካ ኣብ ዓንኬል ተኣኪባ፣ ተጠርኒፋ፤ ምልክትሓድነትን ወለዶን ኣፍሪካ ዘርኢ እዩ።

እዚ ኣብ ትሕቲ ሰማያዊ ሰማይ ኣብ ጎኒ ብረት ሓጹር ደው ዝበሉ ተክልታት ዘርኢ እዩ። ኣብ መንጎኦም ዓምዲ መስመራት ደው ኢሉ ኣሎ። እዚ ጽባቐ ተፈጥሮን ከባቢ ከተማን ዘርኢ ትርኢት እዩ።

ተቋማዊ ቁመና ዘለዎም ህንፃታት ዝርአዩሉ ሓደ ደስ በሃሊ ዓብዪ ከባቢ ይርአ ኣሎ፡፡ እዚ ኣከባቢ ናይ ሓደ ዩኒቨርሲቲ ይዞታ እንተይኮነ ኣይተርፍን፡፡

ኣብ ውሽጢ ሓደ ታሪኻዊ ገዳም ኣብ ጣርያ ዝተቐብአ ስእሊ ኣሎ። ብቅዲ ኦርቶዶክስ ተዋህዶ ኢትዮጵያ ዝተቐብኡ ን ገፅ መላእኽቲን ዘርኡ እዮም፡፡ እቲ ሕብርታት ንጡፍ ኮይኑ፡ ጥንታዊ ሃይማኖታዊ ስነ-ጥበብ ዘንጸባርቕ እዩ።

ጸሊም ናይ መኪና ስቴሪዮ ወይ ሬድዮ MP3 መጻወቲ እዩ። ኣብ ቅድሚት ድምጺ መቆጻጸሪ መቆጻጸሪ መቆጻጸሪ፡ ዝተፈላለዩ ናይ ተግባር መጠወቒታት፡ ብየማናይ ሸነኽ ድማ USBን AUXን ምእታው ኣለዉ። ዘመናውን ጠቓምን መዘናግዒ ቴክኖሎጂ መሳርሒ እዩ፡፡

ክልተ ጥንቅቅ ዝበለ ዘመናዊ ክዳን ተኸዲኖም ከም ናይ መርዑ ቁመና ኢድ ንኢድ ተተሓሒዞም ይርአዩ ኣለው፡፡ እዚ ደስ ዝብል ትርኢት እዩ፡፡

ፍሉይ ዝኾነ መልክዕ ዘለዎ ዙርያ ተኸዲና ኣብ ፍሉይ ወንበር ኮፍ ዝበለት ጓል ኣነስተይቲ ትርአ ኣላ፡፡ ኩርዓት ከምዝሓዛ ድማ ብቐሊሉ ተፍጥል ኣላ፡፡

ኣዝዩ ዘዛንን ንስድራቤት ዝምችእን መእተዊ እዩ! ኣብ ከባቢ እቲ መእተዊ ውሑዳት ሰባት ስለዘለዉ፡ እቲ ቦታ ህያውን ኣገልግሎት ዝቐንዐን ምዃኑ ዘርኢ እዩ። እዚ ናብ ተፈጥሮን ምዝንጋዕን ዝመርሕ ኮይኑ፡ ንኹሉ ዝረኣዮ ሰብ ሰላምን ሓጎስን ከም ዝስምዖ ይገብር!

ኣብዚ ሕብራዊ ካራሜላን ቢስኩትን ኣብ ሓደ ድኳን ኣብ መደርደሪ ተቐሚጦም ኣለዉ። እቲ ኣራንሺ ቦርሳ ዝተፈለየ ጦብላሕታ እዩ ዝህብ፤ ጥዑም ጣዕምን ሕብራዊ ጽባቐን ኣብ ሓደ ምስሊ ተደሚሩ ይርከብ።

"ንኻልኦት ንምሕጋዝ ሰብ ምዃን እኹል እዩ!" እቲ ናይ ሓባር ስራሕ ንሰናይ ተግባርን ሰብኣውነትን ዘንጸባርቕ እዩ። ኣብ መንጎ ትካላት ሃይማኖት ዘሎ ሓድነትን ሓባራዊ ስራሕን መርኣያ ሰላምን ምትሕግጋዝን እዩ። ሃይማኖታዊ ሓድነትን ግብረ ሰናይን ኣወንታዊን ተስፋ ዝህብን እዩ!

ኣብ ሓደ መዕቆቢ ክልተ ሰባት ቃለ መሕትት ይግበረሎም ኣሎ። ብዛዕባ ጸገም ተመዛበልትን፣ ኩነታት መዕቆቢ ህዝብን ኣርእስቲ ዜናን ዕቱብነት ኩነታት መነባብሮ ህዝቢ ዘርኢ እዩ። እቲ ሰብኣይ ብኢዱ እናኣመልከተ ይርአ፣ ብስጭቶምን ጭንቀቶምን ክገልጹ ይፍትኑ ከምዘለዉ ዘመልክት እዩ።

ኣብዚ ናይ ማይ ቱቦ ተጠቕሊሉ ይርአ ኣሎ፡፡ እዚ ቱቦ ምስ ናይ ገዛ ማይ ቡንባ ዝገጥም እዩ፡፡ በዚ ከዓ ሰባት ካብ ቡንባ ናብ ታንከር ወይ ናብ ገዛ የእትዉ፡፡

ኣብዚ ኣብ ከውታ ለይቲ ዝተወልዐ ሽምዓ፡ ጻዕዳ ክዳን ዝተኸድኑ ሰባት ኣብ መንፈሳዊ ስነ-ስርዓት ይእከቡ። ብርሃን ወርሕን ሓዊ ሽምዓን ኣብ ሓደ ቦታ ይእከቡ፡ እዚ ድማ መልእኽቲ ሰላምን እምነትን ዘርኢ እዩ።

ማስሊም ማሕበረሰብ ኣብ ፀጥ ዝበለ ናይ ፀሎት ስርዓት ኮይኖም ይርአዩ ኣለዉ፡፡ እዚ ስርዓት ናይ ስግደት ኩነት ዘለዎ እዩ ዝመስል ዘሎ፡፡

እቲ ተጻዋታይ ኩዕሶ እግሪ ዑመር ማርሙሽ ይበሃል። ማርሙሽ ፍኹስ ዝበለ ሰማያዊ ማልያ እታ ክለብ ተኸዲና ኣላ። ምስ ዜና ወይ ጽሑፋት ኩዕሶ እግሪ ዝተኣሳሰር መሃርን ህያውን ምስሊ እዩ። ተጻዋታይ ኩዕሶ እግሪን ምስ ኢንዱስትሪ ስፖርት ዝተኣሳሰር ዜናን እዩ።

ኣብዚ ዝርአ ዘሎ ኣብ መንደቕ ዝተሰቕለ ባህላውን መንፈሳውን ስእሊ እዩ። እዞም ሸውዓተ ቅዱሳን ኣብ ኢዶም ናይ ጸሎት ምልክት ሒዞም ዝተቐብአ ስእሊ ኣብ መንደቕ ተሰቒሉ ኣሎ። ወርቃዊ ቅርጺ ዘለዎ መስመር ይረአ ኣሎ።

ብዙሓት ፃዓዱ ናይ ህዝባዊ መጓዓዝያ ሚኒባሳት ኣብ መዕረፊ ኣውቶቡስ ደው ኢለን ይረኣያ። እዚ ድማ ከተማዊ ሃዋህው ከምዘሎ ይሕብር። እቲ ትርኢት ጽዑቕን መዓልታዊ ንጥፈታት ዝመልኦን ኮይኑ፡ ድሌታት መጓዓዝያ እታ ከተማ ዘንጸባርቕ እዩ።

ሓንቲ ጓል ኣነስተይቲ ገፃ ፃዕዳ ነገር ተለኽያ ኣላ፡፡ ብሓደ ኢዳ ኮልጌት ብኻልእ ኢዳ ድማ ቅብኣት ሒዛ ኣላ፡፡ የግርም እዩ፡፡ እዚ መድሓኒት እዩ እናበለት ዶ ትኸውን፡፡

ዓብይ ህንፃ ዝበዝሐ ኣካሉ ብመስትያት ዝተሸፈነ እትርዝዮ ደሰ ዝብል ተባሃጋይን ስሓባይን ሰንጋተራ ዝብል ብእንግሊዝኛና በኣማርኛ ዝተፅሓፈ ኣባይ ቦታ ይርከብ ?

እዚ ፅቡቕ ተኽሊ ባናና ነዊሕ ቆጽሊ ኣለዎ፣ ቅርጺ ድማ ቀጠልያን ፍኹስ ዝበለ ቀጠልያን ሕብሪ ኣለዎ። ኣቝጽልቱ ካብ መሰረት ክሳብ ላዕሊ ይጸብብ። እቲ ሓፈሻዊ ምስሊ ስምዒት ሰላምን ተፈጥሮኣዊ ጽባቐን ይህብ።

እዚ ብባህላዊ ስልማት ዝተሰለመ ጸጉሪ ርእሲ፡ ከም ስነ-ጥበባዊ ስእሊ እዩ ዝቐርብ። እቲ ጻዕዳ ጨርቅን ወርቃዊ ዝርዝራትን ነቲ ምስሊ ብተፈጥሮኣዊ ጽባቐ የድምቆ። እቲ ብሕብሮም ዝተዘርግሐ ወርቅን ጸሊምን ቅርጽታት፡ ነቲ ምስሊ ብባህላዊ ጽባቐ የርኢዎ።

ናይዚ መንእሰይ ናይ ርእሱ ኣቀማቕማ ስታይ ፓንከር ዝበሃል ዓይነት እዩ፡፡ አዚ ኣብ ላዕሊ ቁንጭቑንጮ ዘለዎ ስታይስ ዓበይቲ ወለዲ ብጣዕሚ እዮም ዝፀልእዎ፡፡

ሰለስተ ኢትዮጵያውያን ሰባት ባህላዊ ክዳን ተኸዲኖም ይረኣዩ። እታ ኣብ ማእከል ዘላ ሰበይቲ ጽብቕቲ ጻዕዳ ክዳንተኸዲና፡ጸጉራ ቁልቁል ዝኣፉ ክኸውን ከሎ፡እቲ ሰብኣይ ድማ ጻዕዳ ቆቢዕ ገይሩ ኣሎ። መልክዕ ህዝቢ እምነቱን ባህሉን ዘንጸባርቕ እዩ። እቲ ስሚዒት ናይ ትውፊትን ትምክሕትን እዩ።

ጀርዲንን ኣብ ደገ ጽላል ዘለዎን ዘመናዊ ህንጻ እዩ። መንደቕ ሕጡብ፡ ዓበይቲ መስኮታት ብርጭቆ፡ ጻዕዳ ፓቪልዮን፡ ጠረጴዛታትን መንበርን፡ ከምኡ’ውን ጽቡቕ ጌሩ ዝተቖርጸ ቀጠልያ ሓጹር ኣለዎ። ዘዛንን ሰላማውን ቦታ እዩ፡፡

እቶም ዝተቖርጹ ኣግራብ ዘሕዝን፣፡ ምብራስ ኣግራብን ዕንወት ከባብን ዘንጸባርቑ እዮም። ክልተ ዓበይቲ ኦማት ካብ መሰረቶም ተቖሪጾም ኣብ መሬት ተደፊኦም ኣለዉ፤ ኣብ ድሕሪት ዝያዳ ኣግራብን ቁጥቋጥን ይርአ። ንጥፍኣት ተፈጥሮን ቃንዛን ኣብ ልዕሊ ስነ-ህይወት ዘስዕቦ ሓደጋን የርኢ።

ጻዕዳ ቶዮታ ሃይስ ቫን ኣብ ገጠር ወይ ከባቢ ከተማ ጽርግያ ደው ኢላ ትርአ። እታ መኪና ኣብ ናሕሲ መቐመጢን ቀይሕ ግራፊክስን ኣለዋ። እዚ ናይ ግብራውነትን መዓልታዊ ኣጠቓቕማን ስምዒት ዘንጸባርቕ እዩ።

"CARMY CM-4" ዝብል ጽሑፍ ዘለዎ ንእሽቶ ቀይሕ ቀለም ቆርቆሮን ቀይሕ መትሓዚ ዘለዎ ብረት ብራሽን ይርአ። እቲ ብሩሽ ኣብቲ ቆርቆሮ ይቕመጥ። ኣብ ታሕቲ፡ ዝተፈላለየ ሕብሪ ዘለዎም ፕላስቲክ ሸት ተሰሪዖም ኣለዉ። ናይ ሓደ ፕሮጀክት ስምዒት ዘንጸባርቕ እዩ።

ኣዝዩ ጽቡቕን ባህላውን ወርቃዊ ጌጣጌጥ ስርዓት። ናይ ቅንጦት፣ ባህላዊ ጽባቐን ኣንስታይነትን ዝብል ስምዒት ይፍንው፤ ንብልሒ ዘለዎ ኣቀራርባ ዝተዳለወ ይመስል። ዓይኒ ዝማርኽ፣ ህያው፣ ፍሉይ ናይ ኢትዮጵያ ባህላዊ ወርቂ ሽልማት ዝሓዘ ስርዓት ኣለዎ።

እዚ እፅዋት እዚናይ እስሳት ምግቢ እንትከው እዚ እፅዋት እዚ ድማ ሳስፓንያ ዝበሃል። ሳስፓንያ ከም ብርሰን፣ ዝኣክል ገዝፈት ኣለዎ። ሳስፓንያ ንፅላል እውን ዝምችው እዩ።

ሰብኣይን ሰበይትን ዝመስሉ ሰባት ሕፃን ኣብ ማእኸሎም ሓቒፎም ይርአዩ ኣለዉ፡፡ ከምዚ ዝኣምሰለ ደሚቕ ስድራ ደስ በሃሊ እዩ፡፡ እቲ ህፃን እውን ሕጉስ እዩ ዝኾን፡፡

ቆርበት ጫማ፡ መንፊት ዕጹው ዘለዎም ኣብ ልዕሊ ሳንዱቕ ይረአዩ ኣለዉ። መትሓዚን ንእሽቶ ወርቃዊ ሕብሪ ዘለዎ መትሓዚን ኣለዎም። ክላሲካልን ውቁብን ስምዒት ዘንፀባርቕ ዘመናዊ ቅዲ ዘለዎ እዩ፡፡

እዚ ኣብ መደርደሪታት ዝተሰርዑ ፍርያት ጽባቐን ውልቃዊ ክንክንን ብፍሉይ መንገዲ ይቐርቡ፣ ሕብርታትን ቅርጽታትን ኣለዎም። ጨናታትን፡ ኮሎንን ፍርያት ክንክንን ብቕቡል ኣገባብ ተሰሪዖም ስለዘለዉ፡ ንጽባቐ ናይቲ ምስሊ ይውስኹ።

እዚ ሓደ ሰብኣይ ዝተፈላለየ ሕብሪ ዘለዎ፡ ዓቢይ መጽሓፍ ሒዙ ዘርኢ እዩ። እቲ ሰብኣይ ቀይሕን ብጫን ክዳን ተኸዲኑ ሃይማኖታዊ ጽሑፋት ዝሓዘ መጽሓፍ ሒዙ ይረአ። ገጻት እታ መጽሓፍ ካብ ወርቂ ዝተሰርሑ ዝተፈላለዩ ኣርእስታት ክህልዎም ይረኣዩ። እዚ ራእይ እምነትን ምስልን እዩ።

ዓቢይን ህያውን ህዝባዊ ጉያ ዝሓዘ፣! ምሉእ እቲ ቦታ ብኣሽሓት ዝቑጸሩ ሰባት ዝተመልአ ኮይኑ፡ መብዛሕትኦም ድሙቕ ቀጠልያ ናይ ጉያ ቲሸርት ተኸዲኖም፡ እዚ ድማ መንፈስ ሓድነትን ስፖርታዊ ብቕዓትን ዘርኢ እዩ። ንጥዕናን ሓጎስን ስምዒት ማሕበረሰብን ብጽቡቕ ዘንጸባርቕ እዩ፡፡

ኣብ ዓቢይ ዕንጨይቲ ዝተሰርሐ ሰፍኢ ጥረ ስጋን ዝተፈላለየ ቀመምን ሚጥሚጣን ዘርኢ እዩ። ኣርባዕተ ካራታት ተቐሚጦም። እቲ ስጋ ልስሉስን ፍሩይን ይመስል። እዚ ድማ ንሓባራዊ ምብላዕ ዝተዳለወ ባህላውን ባህ ዘብልን ድግስ ዝብል ስምዒት ይፈጥር።

እዚ ምሉእ ቀይሕ ሽጉርቲ ፍርቂ ቀይሕ ሽጉርቲ ኣብ ክልተ ተቖሪጹ ዘርኢ እዩ። እቲ ዝተቖርጸ ሽጉርቲ ነቲ ኣብ ውሽጡ ዘሎ ቀለቤት ዝመስል ኣቃውማ ብንጹር የርኢ። እቲ ስምዒት ናይ ፍረሽነትን ምድላውን እዩ።

ኣርማ ኢንስታግራም ይረአ ኣሎ፤ ሰባት ስእልታትን ቪድዮታትን ዝካፈሉሉ መድረኽ ብምዃኑ ናይ ምሕዝነትን ምትእስሳርን ስምዒት ይፈጥር። ምስቲ ዘመናዊ ዲዛይኑ ምስ ድሙቕ ሕብሪ ቴክኖሎጂካውን ዘመናውን ኮይኑ ይስምዓካ።

ኣብዚ ሓደ ጠረጴዛ ዝተዘርግሐ ባህላዊን ሕብራዊ ፈትልን ተሓዋዊሶም ይረኣዩ። ኣብ ጎኑ ዘሎ ዝተቐርጸ ቅርጺ ራዕዲ ባህሊ ይገልጽ፤ ጽባቐ ናይቲ ምስሊ ኣብ ሕብርን ቅርጹን ይርአ ኣሎ።

በርበረ ወይ ፍሩፍሩ (እንጀራ ምስ ቀመማት) ዝበሃል ባህላዊ ምትሕውዋስ ቀመማት ኢትዮጵያ ይመስል። እቲ ምግቢ ዝቐርበሉ ኣገባብ ነቲ ናይ ሓባር ባህሊ ምብላዕ ኢትዮጵያ ዘንጸባርቕ ኮይኑ፡ እቲ እንጀራ ከም ፀብሕን ምቁር ምግቢን ኮይኑ የገልግል።

እዚ ጸሊም ክዳን ዝተኸድነ ሰብኣይ መስቀል ሒዙ ኣብ ቀጽሪ ቤተክርስትያን ኮፍ ኢሉ ኣሎ። ብድሕሪት ዝተቐብአ ስእሊ ኣድኖ ይርአ፣ ኣብ ልዕሊኡ ምስሊ ቅዱሳንን መላእኽትን ኣሎ። ኣብ ጎድኑ ድማ ማይክሮፎን ተቐሚጡ ኣሎ።

ሓንቲ ሰበይቲ ኣብ ቅድሚ ሓንቲ ብልበ ሙሉነት ዝተቐመጠና ናይ ጥዕና በዓልቲ ሞያ ኮፍ ኢላ ኣላ፡፡ እቲ ዘለውኦ ቦታ ግዚያዊ መፅለሊ እዩ፡፡ እዚ ድማ እቲ ስራሕ ናይ ሓፂር ግዜ ወፍሪ ምዃኑ የምልክት፡፡

እዚ ዘመናዊ ንቺፕ መስርሒ ንዝኸውን ድንች ኣርቂቑ ብዲዛይር ዝቖርፅ እዩ፡፡ እዚ መሳርሒ ብሉፅ ዝገብሮ ፍጥነቱን ቅርፂ ናይ ምውፃእ ተኽእሎኡን እዩ፡፡

ጫማ ብሕብርን ብስታይል ብዝተሰርሐሉ ዓይነት ማተርያልን ይፍለ እዩ፡፡ ዘግርም እዩ፡፡ ካብ ምንታይ ብዝተበገሰ ምኽንያት ምዃኑ ብዘይፍለጥ መልክዑ ብዙሕ ሰብ ብፍላይ ደቂ ተባዕትዮ ካብ ቆርበት ዝተሰርሐ ጫማ እንትመርፁ ፀሊም ዝሕብሩ እዮም ዝመርፁ፡፡

ኣብዚ ዘለው ጠራሙዝ ናይ ቢራ ሓበሻ ኩሎም ዝተሰተዩ ኣብ ጠሬጰዛ ተቀሚጦም ኣለው። ኩሉ ግዜ ቢራ ምስታይ ሕማቅ እዩ። ምክንያቱ ዝተፈላለዩ ኣካላት ሰውነትና ብቲ ኣልኮል ክጥጭቃዕ ስለዝክእል።

እዚ ምናልባት ንመርዓ ወይ ንኻልእ ዓቢ ድግስ ዝተዳለወ ጽቡቕ ጌሩ ዝተሰለመ ኣዳራሽ ድግስ ዘርኢ እዩ። እቲኣዳራሽ ብነዊሕ ጻዕዳ ጠረጴዛታትን ብጻዕዳ ዝተሸፈነ መንበርን ዝተመልአ እዩ። እተን መንበር ብጫ ሪባን ተኣሲሩ ኣሎ። ምቾትን ዝድነቕን ስምዒት ዝህብ ጽቡቕ ኣዳራሽ እዩ።

እቶም ተወከልቲ ኣብቲ ተሓሲቡ ዘሎ ኣኼባ ብዓቢ ኣቓልቦ ኮፍ ኢሎም ይሰምዑ ኣለው። እቲ ክፍሊ ብስቕታን ክቡር ሃዋህውን ዝተመልአ ይመስል፣ ናይ ጽቡቕ ምህላው ስምዒት ድማ ኣሎ።

ናይ ቅዱስ ያሬድ ዜማዊ ስእሊ መዓንጥኡ ተዓጢቁ መቆምያን ፀናፅልን ሒዙ አብ ቀይሕን ፃዕዳን ሕብሪ ዘለዎ በሪክ ቦታ ይርከብ፡፡ ቅዱሰ ያሬድ ናይ ቅኔ ምሁር ኮይኑ ትውልዱ ወዲ አክሱም እዩ፡፡ አሰይ ጡዑመ ልሳን!

እቲ ኣርማ ብቀጠልያ ቆጽሊ ዝተኸበበ ኮይኑ፡ ኣብ ማእከሉ ምልክት ኣብ ልዕሊኡ ድማ ጸሓይ ዝወቕዖ እዩ። ኣብ ላዕሊ ብእንግሊዝኛ "ኢ ፎ ር ት" ዝብል ቃል ኣሎ፡ ኣብ ታሕቲ ድማ ብትግርኛ "ት እ ም ት" ዝብል ጽሑፍ ኣሎ።

እዚ መደብ ኩዕሶ እግሪ ፕሪምየር ሊግ እንግሊዝ ዘርኢ እዩ። እዚ መደብ እዚ ፀወታ ክካየድ ተመዲቡ ዘሎ ጸወታታት፡ ምስ ኣስማት ጋንታታትን ኣርማታትን ከምኡ’ውን ሰዓት ዝዝርዝር እዩ። እዚ ሓጎስ ኩዕሶ እግሪን መንፈስ ውድድርን ዝንጸባረቐሉ እዋን እዩ።

ኣብ ሓደ ዓቢይ ኣዳራሽ ዋዕላ፡ ኣዘዝቲ ፖሊስን ካልኦት ሰበስልጣንን ዝሳተፍዎ ኣኼባ ይካየድ ኣሎ። ገሊኦም ናይ ፖሊስ ዩኒፎርም ተኸዲኖም እዮም። ከምኡ’ውን ኮሚሽነር ጀነራል ፌደራል ፖሊስ ኢትዮጵያ ዝመስል ሰብ ኣብ ቅድሚት ይረአ። እቲ ኣኼባ ናይ ስሕበትን ኣቓልቦን እንሄዎ፡፡

እዚ ኣብ ፊት ምስሊ ኣናብስ ዝተቐረፆ ሓወልቲ ንወታደራዊ መዘክር ዝቖመ እዩ፡፡ ከምዚኦም ዝኣምሰሉ ናይ መዘክር ሓወልቲ ኣብ ብዙሕ ቦታ ንርኢ ኢና፡፡ ኣነ ግን ካብ ኣብ ዝፈርስ ግኡዝ እምኒ ታሪክ ኣብ መፅሓፍ እንተዝዓርፍ እየ ዝመርፅ፡፡

እስይ ደስ ዝብል ዶክሬሽን! ቡዙሓት ቆፃልን ፃዕዳን ሕብሪ ዘለዎም ክሪስማስ አብ መንደቅን ናይ ሶፋ ኮፍ መበሊን ከቢቦም አብ ፃዕዳ ሕብሪ ሰራሚክ ይርከቡ፡፡

ናይ እዚኒ ኩትቻ፣ ናይ ኢድ በናጅር፣ ናይ ክሳድ ተንጠልጣሊ መጋየፅታት ዝገበረት ሰበይቲ ትርአ ኣላ፡፡ ኣነ መጋየፅታት እምብዛ ክበዝሕ ፅቡቕ ኣይመፅእን በሃሊ እየ፡፡

ብጫ ኮስትሞ ወይ ከዓ ማልያ ዝተኸድነ መንእሰይ ኣብ ናይ ደገ ሜዳ ቴኒስ ክጻወት ይርአ ኣሎ። ኣዝዩ ብርቱዕን ሕጉስን ኮይኑ እንትፃወት የርኢ፡፡

ፍሩይነት ተፈጥሮን ጽሬት ክንክን ቆርበትን ዘርእን ህላወ ኣሎቬራ ልስሉስን ጥዑይን ቆርበት ከም ዝህብ ቃል ይኣቱ ኣሎ። እቲ ብዓብላሊ መልክዑ ቀጠልያ ሕብሪ ናይቲ **ኣፍሪ ሄርባል** ሳሙናን መዐሸጊኡን ድማ ይረአ ኣሎ።

ገለ ዝፀዓነት ንኡሽተይ ኣይሱዙ መኪና ትርአ ኣላ፡፡ እዘን ንኡሽተያት መኻይን ቅልል ዝበለ ፅዕነት ካብን ናብን ብምምልላስ ዝህብኦ ግልጋሎት ዓብዪ እዩ፡፡

ሓንቲ ሰበይቲ ኣብ ወሰን ኣትክልቲ ዝተተኸለ ግራት ኣብ መትሐዝን ኣብ ኢዳን ቆስጣ ሒዛ እናሰሓቐት ትርአ ኣላ፡፡ ሰብ ብምብላዕ ጥራይ እንተይኮነስ ፍረ ድኻሙ ብምርኣዩን ይሕጐስ እዩ፡፡

ኣብዚ ኣብ ሓምላይ ግራት ተኣኪቦም እኽሊ ይዓጽዱ ኣለው። ኣብ ትሕቲ ድሙቕ ሰማይ፡ ጽባቐ ተፈጥሮን እቲ ጻዕርን ብሓባር ኣብ ሓደ ቦታ ይርአ ኣሎ።

ኣዝዩ ጽዑቕን ተስፋ ዘለዎን ከም "ሮኪ የመኪና መለዋወጫ" ዝብል ንግዳዊ ከባቢ እዩ፡፡ እቲ ቀንዲ ትኹረት ኣብተን ኣብ ክልተ ደብሪ ህንጻ ዝተሰርዓ ብዙሓት ንግዳዊ ድኳናት እዩ። ንህያውነት እታ ከተማን ዳይናሚክ መንፈስ ንግድን ብጽቡቕ ዘንጸባርቕ እዩ፡፡

እዚ እንሪኦ ዘለና ዓብይ ስፖር ማርኬት እንትከውን ዝትፈላለዩ ተክልታት ድማ ንርኢ ኣለና ። ከም ኣራንሺ፣ በናና፣ ኮሚደረ፣ ሽጉርቲ ተንጠልጢሎም ንርኢ ኣለና።

አሰኒ ደስ እትብል ቁርሲ! አብ ፃዕዳ ጣውላ ተቀሪባ አላ፡፡ እዛ ቁርሲ ቅጫ ብስልሲን እንቋቁሖን ተለክያ ዝበሰለት ኮይና፤ ሹማ ከዓ አስቤዛ ዘይብላ ፒዛ ተባሂላ ትፅዋዕ፡፡

ኣብ ሽፋና ምስሊ ወርሒ ዘለዋ ዘይወግሕ ለይቲ ትብል ብገነት ይብራሕ ዝተደረሰት ልበ ወለድ መፅሓፍ ትርአ ኣላ፡፡ ለይቲ ናይ ናይ ፀበባ ምሳሌ እዩ፡፡ በርእስታ ምኽንያት ነዛ መፅሓፍ ከንብባ ተሳሒበ ኣለኹ፡፡

እዚ ሓሙሽተ ሰባት ኣብ ገዛ ኣብ ሶፋ ኮፍ ኢሎም ዘርኢ እዩ። ኩሎም ባህላዊ ጻዕዳን ሕብራዊን ክዳን ተኸዲኖም፡ ብዘመናዊ ሲንከር ጫማ ተሰንዮም እዮም። እዚ ባህላዊ ክዳውንቲ ምስ ዘመናዊ ዲኮር ምትሕውዋስ ባህልን ግዜን ዘርኢ እዩ።

ሓደ ሰብ ናይ ብራና መፅሓፍ ይደጉስ ኣሎ፡፡ ምድጓስ ማለት ንመፅሓፍ ብቖርበት ምሽፋን ማለት እዩ፡፡ እዚ ተግባር ንጥንካረን ንመልክዕን ዝጠቅም ዝድነቕ ጥበብ ወለድና እዩ፡፡

እዚ መጋየዚ እዚ ሃበል ይባሃል። እዚ ሃበል እዚ ድማ ካብ ዝተፈላለዩ ክራሕ ይክእል እዩ። ንኣብነት ካብ ወርቂ፣ ካብ ብሩር፣ ካብ ኣርተፍሻል ነሃስ ወዘተ ክስራሕ ይክእል እዩ።

ኣብዚ ዜና ኣልጀዚራ ኣብ ስክሪን ቴሌቪዥን ይርአ። ኣብቲ ስክሪን፡ ሓንቲ ጓል ኣንሰተይቲ ኣብ ሶፋ ኮፍ ኢሉ ይርአ። ምስ ኣርባዕተ ሰባት ኣብ ቪድዮ ጻውዒት ትረአ። ብድሕሪኣ ባንዴራ ኣሜሪካ ትረአ። ቀይሕ ባነር ነቲ ዜና ክትእውጅ ትረአ።

ኣይተ ሃይለማርያም ደሳለኝ ኣብ ቤት ምኽሪ ወከልቲ ህዝቢ ኢትዮጵያ ቀሪቦም ናይ ሹመት ቃለ ማሕላ ይፍፅሙ ኣለዉ፡፡ ሓላፍነት ብኸምዚ ኣገባብ ምውሃቡ ንቃለ ማሕላኻ ክትግዛእ ዘዝክር ቅቡል ልምዲ እዩ፡፡

እዛ መሳርሒ ሻምበቆ ትበሃል ናይ ባህላዊ መሳርሒ ሙዚቃ ዓይነት እያ፡፡ እዛ መሳርሒ ብቐሊሉ ትስራሕ ብምዃናት መብዛሕትኡ ግዜ ኣብ ኢድ ጓሶት ብብዝሒ ትርከብ ደስ በሃሊ ድምፂ ዘለዋ እያ፡፡

ዓለባ ዓዲ ዝተኸደነት ኣብ ርእሳ፣ ክሳዳን እዝናን መጋየፅታት ዝገበረት ቁንንቲ ሰበይቲ ኣብ ለምለም ቦታ ኮይና ፍልይ ብዝበለ ቅርፂ ትስዕስዕ ኣላ፡፡ ደስ በሃሊ ናይ ስዕስዒት ቅርፂ፡፡

ኣብ ሓደ ሳሎን ጸጉሪ ሓደ ሰራሕተኛ ጸጉሪ ርእሲ ናይ ሓደ ዓሚል ጸጉሪ ክሰርሕ ይረአ። ማሽን ትረአ ውን ኣላ፣ ምድላው እቲ ሳሎን ስሉጥ መንደቕን ሳሎን ጸጉርን ድማ ኣለዎ።

ኣብዚ ንርእዮ ዘለና ሚኒ ላሚነተር ማሽን ጸጋማይ ኣካላቱን ጸሊም ላዕለዋይ ኣካላቱን ዘለዎ ኮይኑ፡ ኣብ ልዕሊኡ ድማ ኣልማዝ ቅርጺ ዘለዎም ናይ በረድ መንገድታት ይረኣዩ። እዚ ዕድል ስራሕን መሳርሕን ዘርኢ እዩ ዝመስል።

ኣብዚ እትርአ ባንዴራ ብንፋስ ትወዛወዝ ኣላ። ንጹር ሰማያዊ ሰማይን ብድሕሪት ንእሽቶ ቀስተ ደመናን ትርአ። እቲ ቀንዲ ሰማያዊ ሕብሪ ናይታ ባንዴራ ንሰላም ዝውክል እዩ። ኣብ ካርታ ዓለም ትኹረት ውድብ ሕቡራት ሃገራት ኣብ መላእ ዓለም ንሰላምን ድሕነትን ዝሰርሖ ስራሕ ዘርኢእዩ።

ኣብዚ ስጋ ቤት ሰለስተ ሰባት ኮፍ ኢሎም ምግቢ እንዳተፀበዩ ኣለዉ። እዚ እንዳ ስጋ ድማ ፍሉይ ሽሙ ጎጆ ስጋ ቤት ይባሃል።

ሻሂ ቀሪቡ ኣሎ፡፡ ሎሚ ሽኾር ናብ ቡሽ እዩ ዝግበር ቀደም ግን ሽኮር ናብ ናይ ሻሂ በራድ እዩ ዝኣቱ ነይሩ፡፡ ኣብቲ ወቕቲ ናይ ማንካ ጉዳያ ኣድላዪ ኣይነበረን፡፡ ታይ ክሕበሮ፡፡

እዚ ዝተፈላለዩ መጣበቒ ቴፕ ኣብ ዝተፈላለየ ቁመት ተደራሪቦም ይርኣዩ። ካብዘን ቴፕ ሓንቲ ኣብ ልዕሊ እተን ካልኦት ተቀሚጣ ኣላ። እዚ ትርኢት እዚ ንናይ ቤት ጽሕፈት ወይ መዓልታዊ ኣቑሑት ዝገልጽ ኮይኑ፡ስርዓትን ድልውነትን ዘንጸባርቕ እዩ። እዚ ድማ ግብራውን ፍሉጥን እዩ።

እዚ ናይ ጉያ ማሽን እዩ፡፡ ኣብዚ ማሽን ልክዕ ከም ኣብ ሜዳ ንጎይይ ዘለና ብዝደለናዮ ፍጥነት ክንጐይይ ንኽእል ኢና፡፡ እዚ ማሽን ናይ መጉየዪ ቦታ ሽግር ንዘለዎም ጠቓሚ እዩ፡፡

ሓደ ዓይነት ክዳን ዝተኸደኑ ተመሃሮ ኣብ ከይዲ ትምህርቲ ይርአዩ ኣለዉ፡፡ ክዳኖም ሓደ ዓይነት ብምዃኑ ኣብ መጐኦም ዝርአ ኣፈላላይ የለን፡፡ እዚ ደስ በሃሊ ስርዓት እዩ፡፡

ዘመናውን ቀጢንን ፣ ላፕቶፕ ኮምፒተር ትረአ፣ ሕብሪ ናይታ ኮምፒተር ጸሊም ወይ ጸሊም ግራጭ ኮይኑ ልሙጽን ንብሩህን እዩ። እዛ ላፕቶፕ ዘመናዊት፡ ቅዲ ዘለዋን ድንቂ ዲዛይን ዘለዋን ትመስል።

ናይ ራያ ክዳን ዝተኸደና ክልተ ደቂ ኣንስትዮ ይርአያ ኣለዋ፡፡ እዘን ደቂ ኣንስትዮ ኩነታተን ቆልዑ ኣሸንዳ እየን ዝመስላ፡፡ ደስ ዝብላ እየን ዝኔዋ፡፡

ህፃናት ተመሃሮ ኣብ ቡሽ ማይ ሒዞም ብተሓጓስ ይርአዩ ኣለዉ፡፡ እዚ ትርኢት ዘግርም እዩ፡፡ ምስ ምንታይ ዝተኣሳሰረ ትርኢት ምዃኑ ንምግማት ጥ ግን ኣፀጋሚ እዩ፡፡

ናይ ኢንስቲትዩት መፅናዕትን ምርምርን ፖሊስ ትግራይ ኣርማ ይርአ ኣሎ፡፡ ኣብ ኣርማ ዘሎ ምስሊ ንሰብ ክርድኦ ይግባእ፡፡ ዝገርም እዩ፡፡ ኣነ ሕዚ ካብዚ ኣርማ ዝተረዳእኹዎ ነገር የለን፡፡

ኣብ ሓደ ጉዳይ ዝተዳለወ ብዙሓት ዓበይቲ ሰማያዊ ፕላስቲክ በርሚል ተጣእዮም ተቐሚጦም ዝስተ ሒዞም ኣለዉ። እዚ ነቲ መዓልታዊ ንጥፈታትን ስምዒት ምኽዛንን ዘንጸባርቕ እዩ።

ናይ ወርሒ መሕፀቢ ሒላብ ዝመስል ኣቕሓ ይርአ ኣሎ፡፡ ኣብቲ ኣቕሓን ኣብ ዙሪኡን ንዘሎ ቀይሕ ሐሪት ማይ ብምምልካት እዚ ኣቕሓ ንመርቂ መመዪ እናገልገለ ምዃኑ ንግምት፡፡

እዚ ናይ ሰላም ባስ ኣርማ እዩ፡፡ እዘን ናይ ህዝቢ መመላለሲ ኣውቶቡስ ኣብ ሙሉእ ሃገር ይንቀሳቐሳ ዝነበራ እየን፡፡ ሎሚ ግን ከምቲ ዝነበርኦ ኣይኮናን፡፡

እዚ ኣብ መሬት ተዘርጊሑ ዘሎ ቀጠልያ ተኽሊ ኣብ ቆጽሉ ከም እሾኽ ይረአ። ኣብ ገሊኡ ቦታታት ጻዕዳ ዕምባባ ጽባቐ ከም ዚህልዋ ይረአ። ብድሕሪት ሓመድ ከረን ዛሕልን ይረአ፤ ሓይሊ ተፈጥሮ ኣብቲ ምስሊ ይርአ።

በኢትዮጵያ/ኤርትራ ባህላዊ ነጭና ቀይ ልብስ ለብሶ የተነሳ የሚያምር የቤተሰብ ፎቶ ነው። ሴቶቹ ራስ ላይ ባህላዊ የፀጉር ጌጣጌጥ አድርገዋል። ሁሉም ደስተኛ ሆነው ይታያሉ፤ ይህም የአንድነት እና የፍቅር ስሜት ይሰጣል።

ደስ ዘብልን ሰላማውን ገጠር፣ ብሓመድ መንገዲ ጀሚሩ ንቕድሚት ይኸይድ። ብጸጋም ድማ ብጫን ቀጠልያን ዝራእቲ ዝበዝሖ ለምለም ግራት ኣሎ። ቅሳነት ተፈጥሮን ጽባቐ ገጠርን ሰላማዊ ሃዋህውን ዘርኢ እዩ።

ኣብ ሰፊሕ መሬት ዝተተኽለ ናይ ህንፀት ቦታ እዩ። ኣብ ቅድሚት ብሓጺናዊ መስመራትን ብሓጺናዊ መዋቕራትን ዝተሰለመ ዓቢ ርብዒ-መኣዝን ዘለዎ ህንጻኣሎ። ኣብ ማእከል ድማ ብዙሕ ሕብሪ ዘለዎ መስመር ሓጺንን ብብዝሒ ዝተዳለዉ መዋቕራትን ኣሎ። እዚ ዓቢ ስነ ህንጻውን ቴክኒካውን ኣገባብ እዩ።

ኣብዚ ብመስመር ቴሌቪዥን ዝመሓላለፍ ዜና ዘርኢ እዩ። ኣብ መድረኽ ማይክሮፎን ኣብ ጥቓኡ ድማ ባንዴራ ትግራይ ኣላ። ኣብ ታሕቲ ናይ ዜና መግለፂ ኣብ የማን ድማ ተማሃራይ ቋንቋ ምልክት ኣሎ።

ብሰብ ካብ ዝትክሉ ዓይነታት ተክሊታት ኣብዚ ከባቢ ዘለው ማንጎ ፣ ኣቫካዶን፣ ካልኦት ተኽሊታት፣ ሽጉርቲ ፃዕዳ፣ ሽጉርቲ ቀይሕ ዝበሉ ኣለው። ኣቫካዶ ብጣዕሚ እየ ዝፈትው።

እዚ ኣብ ተሪር ገጽ ዝተቐመጠ ቀይሕ ሕብሪ ዘለዎ ጸሊም ጫፍ ዝሓዘ ውህደት እዩ። እቲ ጫማ ብሕብራዊ ሕብሪ ዝተቐብአ፡ ዝተሰፍሐ ቅርጺ ዘለዎ ኮይኑ፡ ጽሑፍ ዘለዎ እዩ። እዚ ሕብራዊ ዝምድና ዝተሰፍሐን ዝተኣንገደን ናይ ገዛ ምንቅስቓስ ኣቀራርባ እዩ።

መዘከርታ ሰማእታት ትግራይ ኣብ መቐለ ኢትዮጵያ ይርከብ። እዚ ሓወልቲ ንኽብሪ እቶም ካብ 1974-1991 ዓ.ም. ተባሂሉ ዝተሃነፀ መዘኻኸሪ እዩ፡፡ እቲ ቦታ ታሪኻዊ ትርጉም ዘለዎ ዓቢ ቦታ ይመስል!

እዚ ስነ-ስርዓት ቡን ኢትዮጵያ ኣብ ኢድ ብባህላዊ ክዳውንቲ ዝተሰለመ ሰበይቲ ይረአ ኣሎ። ሰለስተ ፈናጅል ቡን ብባህላዊ ሕብሪ ኣብ ብያቲ ይራኣዩ።። እቲ ሕብሪ ብባህላዊ ሕብርታት ዝተሰለመ ኮይኑ፡ ንቡን ዘዘኻኽር ጨናን ውዑይን ኣለዎ።

ብተፈጥሮኣዊ ዕንጨይቲ ዝተቐብአ ዓቢይ ናይ መደርደሪ ካቢነይረአ፣ እቲ ምሉእ ብምሉእ ክፉት ዝኾነ ነቲ ኣብ ውሽጢ ዘሎ ባዶ ቦታ ብንጹር ይገልጽ። እቲ ኣንፈት ቀሊልን ባህላውን ስነ-ጽባቐ ውፅኢት ፈርኒቸር ይጽውዕ፣ ቦታ ንምውዳብ ዝተዳለወ ርጉእ ቅዲ ድማ የርኢ።

ኣብዚ ካብ ወርቂ ዝተሰርሐ መጋየፅታት ዘርኢ ምስሊ እዩ። ኣብ ማእከሉ ብብርጭቆ ዝተሸፈነ ኮይኑ ኣብ ታሕቲ ብነዊሕ ቀለቤት ዝተዘርግሐ እዩ። ኣብ መወዳእታ ድማ ብብርጭቆ ዝተሸፈነ። ፍልልይ ጽባቐን ቅርጽን ዘርኢ ምስሊ እዩ።

ብጽባቐን ኣኽሊላትን ዝተመልአ ኣዳራሽ ይረአ፤ ድሙቕ መብራህትን ኣርቴፊሻል ዕምባባታትን ክቡር ዕንቊታትን ብሓባር ይወሃሃዱ እሞ ናይ ፍቕርን ሓጐስን ሃዋህው ይፈጥሩ ኣለው።

እዚ ሰብኣይ ካብ ልቡ ፍሽኽ ኢሉ፣ ናይ ሓጎስን ተስፋን ስምዒት ይገልጽ። ኣብ ትሕቲ እቲ ምስሊ ዘሎ "መደመር" ዝብል ቃል ንሓድነትን ምትሕብባርን ናይ ሓባር ብልጽግናን መልእኽቲ ዘመሓላልፍ ኮይኑ፡ ምልክት ኣወንታዊ ሓይሊ ሰላምን ምትእትታውን እዩ።

እቲ ሰብኣይ ፍሉጥ ኢትዮጵያዊ ሙዚቀኛ ኤፍሬም ኣማረ ክኸውን ከሎ፡ ብውዕዉዕ ስምዒትን እናተዛረበ ብሓንቲ ኢዱ ምልክት ክገብር ይረአ። ኣብ መድረኽ ዝካየድ ህያውን ስምዒታውን ዕላል ወይ ሙዚቃዊ ምርኢት ዝስምዓካ ስምዒት ዘንጸባርቕ እዩ።

ኣብ ሰለስተ ዝተፈላለየ ጥርሙዝ ብርጭቆ ዝርከቡ ኣምበር ሕብሪ ዘለዎም ፈሳሲታት እዮም። እዞም ጥርሙዝ ፡ ንባህርያዊነትን ስነ-ጥበባዊ ስርሓትን ጥዑይን ስምዒት ዘመሓላልፉ እዮም፣ እዚ ኸኣ ምናልባት ኣብ ገዛ ወይ ንመሸጣ እተዳለዉ ምዃኖም ይሕብር።

ፍሩይ ፍረታት ኣዝዩ ብዙሕ እዩ። ዓበይትን ልስሉሳትን ቀይሕን ብጫን ፍረታት ዝተሓዋወሰን እዮም። ገሊኡ ድማ ካብቲ ገረብ ተቐንጢጡ ኣብ መሶብ ዕንጨይቲ ልዕል ኢሉ ይእከብ። ንብዝሒ ፍርያትን ሓጐስ ወቕቲ ቀውዒን ፍሩይነት ፍረታትን ዘንጸባርቕ ባህ ዘብል ትርኢት እዩ።

እዚ ድሙቕ ሕብሪ ዘለዎ ናይ ኤሌክትሪክ ቁልፊ ኪቦርድ ይረአ ኣሎ። ኣብ ማእከል ጸበብትን ገፊሕን መፍትሕታት ተሰሪዖም ኣለዉ፡ብየማናይ ሸነኽ ድማ ናይ ምቁጽጻር ቦታን ናይ ሙዚቃ ቅጥዕታትን ኣለዉ። እዚኪቦርድ ቁልፊ ሰሌዳ ብኢድ ምጥዋቕ፡ድምጺ ሙዚቃ ትሕት ኢሉ ንሙዚቃ ህይወት ይነግር።

አሰና! ደስ ዝብሉን ዝበሰሉን በለሳት አብ ቆፅሎም ተር ኢሎም አብ ሰማያዊ ድሕረ ባይታ ይርከቡ፡፡ በለስ ንዝተፈላዩ ናይ ምግቢ ዓይነት ይጠቅም እዩ፡፡ ንአብነት ከም ፅሟቅ በለስን ንልቢ መድሓኒትን እዩ፡፡ በለስ መብዛሕትኡ አብ ዓዲ ግራት ይበቁል፡፡

ጽብቕቲ ተኽሊ ንቑልቁል ዝወረደ ድሙቕ ቀይሕ ዕምባባታት ዘለዎ ኮይኑ ቅርጾም ድማ ብራሽ ጥርሙዝ ይመስል። እዚ ኣብ ብርሃን ጸሓይ ኣንጻር ንጹር ሰማይ ዝርአ ትርኢት፡ ሓይልን ጽባቐን ተፈጥሮ ዘንጸባርቕ እዩ።

ናይ ጽሬትን ተፈጥሮን ስምዒት ብኽልተ ጥርሙዝ ማይ ጫካ ይግለጽ፣ ኣብ ልዕሊ ጕንዲ ገረብ ዝመስል ቦታ ተቐሚጡ። ኣብ ድሕሪት ዘሎ ድብዝዝ ዝበለ ጫካ ወይ ዱር መልክዓ ስም እቲ ሃይላንድ ዝሰማማዕ እዩ። ምስ ንጽህናን ተፈጥሮን ዘሎ ምትእስሳር የጉልሕ።